ዝተዳኸመ መምሃሪ ክፍሊ ይርአ ኣሎ፡፡ ወንበሩ እምኒ እዩ፡፡ ግድግድኡ ከዓ ጭቓ እዩ፡፡ ከምዚ ዝኣምሰለ ቤት ትምህርቲ ኣብዚ ዘመን ኣሎ ተባሂሉ ኣይሕሰብን፡፡

ካብ ዓይነታት ትኩስ መስተታት ሓደ ቡን እትከውን ኣብ መቅሎ እነዳተቆለወ ብዕንፀይቲ እንዳሕበረት ብጣዕሚ ደስ ዝብል ሽታ ዘለዎ ዓይነት መስተ እዩ።

እዚ ስእሊ ጥርሙዝን ዕሹጋትን ተፈጥሮኣዊ ፍርያት ዝመስሉ ኣብ ምርኢት ዝቐርቡ ዘርኢ እዩ። እቶም ጥርሙዝ “ኦርጋኒክ ሞሪንጋ” ዝብል ጽሑፍ ኣለዎም። እዚ ድማ ዱቄት ቆጽሊ ሞሪንጋ ከም ዘለዎም የመልክት።

ህዝቢ ትግራይ ኣብ ዜና ኣውትር ህዝቢ ትግራይ ከም ወርቂ ብሓዊ ተፈቲኑ ዝወፀ ክቡር ጅግና እዩ ይብል ኣሎ ኣመኒኤል ። ኣማኑኤል ኣብ ናይ ትግራይ ጨፍጫፍ ዓብይ እጃም ዘወፈየ እዩ።

በልጠንቲ ኣብ ናይ ኮምፒዩተር ክፍሊ ኣትዮም ይስልጥኑ ኣለዉ፡፡ እዚ ክፍሊ ኣዝዩ ዝተፃበበ ብምዃኑ ኣብ ከይዲ ንዘሎ ናይ ሰልጠንትን መሰልጠንን እንቅስቃሴ ዘፀግም እዩ፡፡

እዚ ኣብ ምስሊ እንሪኣ ዘለና ናይ ኣርባዕተ ኣንጎሎ ቅርፂ ዘለዋ እምኒ እትኮን ካብ እምኒ ተፈልፊ በሪ ዝመስል ቅርፂ ወፂኡ ኣሎ ።እዚ ዓይነት ጥበብ ምንም ዓይነት ተክኖሎጂ ብዘይምጥቃም እዩ ተሰሪሑ።

ናይ ኤለክትሪክ መከፋፈሊ ጣብያ ይርአየና ኣሎ፡፡ ሃይሊ ኤለክትሪክ በዞም ከምዚ ዝኣምሰሉ ጣብያታት መማእኸልነት ኣቢሉ እዩ ኤለክትሪክ ናብ ዝተፈላለዩ ቦታ ዝከፋፈል፡፡

ፅሕፈት መሳርሕታት ናይ ስራሕቲ ፅሕፈት ዘሳልጡልን ዘቕሉልን ዓይነታት መሳርሕታት እዮም፡፡ ከም ደፋትር፣ ቢሮን እርሳስን ዝኣመሰሉ እዮም፡፡ እዚ ንናይ መፃኢ ዕድል ዝሕግዝ ናይ ምርምርን ፍልጠታዊ ስራሕቲ ዝገልፅ እዩ፡፡

እዚ ሰለስተ ዓበይቲ ድሙቓት ሰማያዊ ስፓይራል ደፍተር የርኢ። ኣብ ቅድሚኦም ዝተፈላለየ ሕብራዊ ማዕበላት ኣሎ። እዚ ስእሊ መንፈስ ትምህርትን ፍልጠትን ዘርኢ እዩ። ኣብታ ቀዳመይቲ መዓልቲ ትምህርቱ ዝነበረ ፍናን ይዝክር።

ነዊሕን ፍኹስ ዝበለ ሕብሪ ዘለዎን ኣርቴፊሻል ጸጉሪ ሓንቲ ሰበይቲ ይረአ ኣሎ። እቲ ቅርጺ ስኒትን ኣሰራርሓ ደስ ዘብል ብምዃኑን ንምርኣዩ ድማ የብህግ።

እዚ ሰበ-ስልጣን ኢትዮጵያን እስራኤልን ኣብ ሓደ ናይ ዋዕላ ክፍሊ ኮፍ ኢሎም የርኢ። ኣብ ድሕሪት ባንዴራታት ኢትዮጵያን እስራኤልን ጎኒ ንጎኒ ደው ኢለን ኣለዋ። እዚ ደማ ኣወንታዊን ሃናጽን ስምዒት ምትሕብባር ዲፕሎማስያዊ ርክብን ምክብባርን ይህብ።

ናይ ጥንቲ ኣሰራርሓ ዘለዎም ገዛውቲ ብእምኒን ናይ ሓመድ ይረአዩ፡፡ እቶም ገዛውቲ ባህላውን ገጠራውን መልክዕ ዘለዎም ኮይኖም፡ ኣየር ድማ ጽሩይን ጽምው ዝበለን ይመስል። ዘይተተንከፈ ተፈጥሮን ቅሳነትን ዘለዎ ቦታ የንፀባርቕ፡፡

ዝተፈላለዩ ዓሌታት ተመን ኣለዉ፡፡ እዚ ኣብ ምስሊ ዝርአ ዘሎ ገለ ክፋል ርእሱ ካብ ምድሪ ሓፍ ኣቢሉ ዝርአ ዘሎ ተመን ወገን እቶም ኮብራ ዝበሃሉ ክፉኣት ዓሌት እዩ ዝመስል፡፡

አእዚ አብ እስክሪን እንምልከቶ ዘለና ምስሊ ካብቶም ሓደ ሰብ ናይ ሰብአውነት ዘለዎ ንዝተሸገሩ ሰባት ምግቢ እንዳ መገበት ንምልከት አለና::ናይ ሓበሻ ክዳን እውን ተከዲና ንምልከት አለና::

እዚ “ኣክሱሚት”ዝብል ጽሑፍ ዘለዎ ጥርሙዝ ቀይሕ ወይንን ካብ ወይኒ ዝተሰርሐ ጥርሙዝ ወይንን ዘርኢ እዩ። እቲ ጥርሙዝ ቀይሕ ሕብሪ ዘለዎ ኮይኑ ኣብ ጎድኑ ድማ ብኢድ ዝተሰርሐ ምዕሩግ መትሓዚ ኣለዎ። ተስፋ ዝህብን ውቁብን ውህደት ባህሊ ኢትዮጵያን ዘመናዊ ንጽህናን እዩ።

ኣብ ማእኸል ከተማ ኣኽሱም ዳዕሮ ፒያሳ ከባቢ ብዙሕ ሰብ ስለዝንቀሳቐስ ኣብዚ ቦታ ነጋዶ ዝሽየጥ ክዳውንቲ ይዝርግሑሉ፡፡ ብፍላይ ኣብ በዓላት እዋን እዚ ተግባር ልሙድ እዩ፡፡

ብዙሓት ዝተፈላለዩ ስልማትን ኢደ ጥበብን መስቀልን ከም ኣምባር ዘገልግሉ ብሩር ሕብሪ ዘለዎም ቀለቤታት ይርአ፣ ወርቂ ዝተሰርሐ ዝመስል ቀለቤት ይርአ። ብተወሳኺ ባህላዊ መሶብን ቀይሕ ጨርቂ ሽልማትን ኣብ ዕዳጋ ቀሪቡ። እዚ ናይ ዕሙር ንግድን ባህላዊ ጽባቐን እዩ።

እቲ ስእሊ ተፈጥሮኣዊ ቅርጺ መሬት ዘርኢ እዩ። እዚኦም ካብ ቀይሕ ሓመድ ዝተፈጥሩን ከም ግምቢ ወይ ጎልጎል ቅርጺ ዘለዎም ኣኻውሕ እዮም። እዚ ተፈጥሮኣዊ መዘናግዒ ቦታ ኣብ ኢትዮጵያ ፍሉጥ ቅርጺ መሬት እዩ።

ፈርኔሎ ፍሓም ዝጥቀም ናይ መብሰሊ መሳርሒ እዩ፡፡ እዚ መሳርሒ ኤለክትሪክ ኣብ ዘይብሉ ቦታ ኣገዳሲ ናይ መብሰሊ መሳርሒ ኮይኑ ዘግልግል እዩ፡፡

ኣብ ውሽጢ ቤት መስተ ገለ ደቂ ተባዕትዮ ጻዕዳ ስረ ይኽደኑን ንኣሽቱ ጸለምቲ ዋንጫታት ይሕዙን። ጽቡቕ ቦታ ይመስል ቅርጺ መልክዓ ምድሪ ድማ ይርአ። ገሊኦም ድማ ንቕድሚት እናተንቀሳቐሱ ይረኣዩ። እዚ ድማ ነቲ ህዝባውን ባህላውን ስምዒት ዝገልጽ እዩ።

ብሓደ ገፅ ናይ ኣኻፍት ምስኡ ከዓ ናይ ካልኦት ሸቐጣት ዕዳጋ ይርአ ኣሎ፡፡ ኣብ መራግፅ ኣኻፍት ካልእ ዕዳጋ ክሕወስ ከም ኣነ ግቡእ ኣይኮነን፡፡

እዚ ገለ ማሕተማት እንስሳታት ብዝተፈላለየ ሕብሪ ዝተመልአ ዘርኢ እዩ። ብድምር ሸውዓተ ማሕተማት ኣለዋ። ነፍሲ ወከፈን ዝተፈላለየ እንስሳ ወይ ኣቕሓ ዝሓዛ ኮይነን ኣንበሳ ወይ እንቋቑሖ ሓዊስካ እየን። እዚ ናይ ፈጠራን ሓጎስን ስምዒት ይህብ።

ኣብ ኣፋፌት እቲ ገዛ ፍሪጃት እንሄ እቲ ገዛ እንዳ ናይ ፅገና ሰብ ሞያታት ክኽውን ይኽእል ኢለ እየ ዝግምት ኣነ ።

ኣብ ርእሲ እቲ ጎቦ ጎቦታት ዝበዝሖ ከባቢን ዓቢ ጻዕዳ መስቀልን ይርአ። እቲ ጎቦ ብኣግራብ ዝተሸፈነ ኮይኑ ኣብ ትሕቲኡ ድማ ዕሸል ከተማ ኣሎ። እዚ ናይ መንፈሳውነትን ቅሳነትን የርኤና።

ናይ ባህሊ ክዳን ዝተኸደነት ቆንጆ ጓል ኣነስተይቲ ኣብቲ ምስሊ ትርአ ኣላ፡፡ እቲ ተኸዲናቶ ዘላ ዓለባ ዓዲ ድማ ዙርያ ተባሂሉ ይፅዋዕ፡፡

ስራሕ ንኹሉ ወዲ ሰብ ዘኽብር እዩ፡፡ ናይ ገጠር ወለድና ኩሉ ነገር ብዝባነን ተሸኪመንን ሰሪሐንን ደቀን የዕብያን የምህራን ነይረን፡፡ ብጥንካረ ውን ካብዚ ናይ ሎሚ ትውልዲ ዝበለፃ እየን፡፡

ሰባት ኣብ ናይ ጉዳይ ዳስ ተቐሚጦም ኣለዉ፡፡ እዋኑ ምሸት እዩ፡፡ እዚ ጉዳይ መርዓ ወይ ክርስትና ወይ እውን ተስካር ክኸውን ይኽእል እዩ፡፡

ኣብዚ ብጣዕሚ ንዓይኒ ሰሓብን ንጥዕናና እወን ኑፁህ ዝኮነ ኣየር ክርከብ ዝክእል ኮይኑ ናይ ኢትዮጰያ ኮርያ ዘመድቲ መተሓሳሰቢ ፓርክ ዝብል ታፔላ ኣሎ።

ኣብ ቅድሚ መንደቕ እምኒ ኮፍ ኢሎም ዘለዉ እኩባት ሰባት። ባህላዊ ጻዕዳ ክዳን ተኸዲኖም፣ ብድሕሪት መንደቕ እምኒ ብቅድሚት ድማ ሓምለዋይ ተኽሊ። ናይ መንፈሳዊ ሰላምን ማሕበራዊ ሓድነትን ስምዒት የርኢ።

ኣብ ትግራይ ካብ ዝርከቡ ናይ ዜና ማዕኸናት ሓደ ድምፂ ወያነ ኮይኑ ኣብ መደብ ቋንቋ ትግርኛ ብዛዕባ ናይ ተመዛበልቲ ህፁፅ ፃዊዕትን ሰልፎምን እንዳተማሓላለፈ ይርከብ፡፡

እዚ ኣብ ኣኽሱም ከተማ ዝርከብ መካነ ቅርሲ እዩ፡፡ ናይ ኣኽሱም መኻነ ቅርስታት ብኸምዚ ዝኣምሰለ ናይ መንደቕ ቅፅሪ ተኸቢሮም ምሕፃሮም ፅቡቕ እዩ፡፡

መቑረጺ ሓጺን ኣብ ስራሕ ይርአ። ዝተፈላለዩ ተመረቕቲ ኣብ ስራሕ ቦታ ይረኣዩ እሞ ኣብ ላዝ ብረት ዝቖርጹ ይመስሉ። ዝተፈላለዩ ተመረቕቲ ወርቂ ዝተለበጠ ኣእዳው ሒዞም ኣብ ላዝ ኣለዉ። እዚ ንጽባቐ ስራሕን ዝተፈላለየ ናይ ስራሕ ቦታታትን ዝሓዘ እዩ።

መመላኽዒ፡- ኣብዚ ኣብ ናይ ዓበይትን ህፃናትን ናይ ልደት በዓላት ብብዙሕ ዓይነት መመላኽዕታትን ነፋሒቶን ዝመልከዐ ናይ ልደት ክብረ በዓል ይራኣየና ኣሎ፡፡

ካብ ዓይነታት መፃባበቂ እዛ ሰበይቲ ተቆኒናቶ ዘላ ዓይነት ቁና ኣብ ማእከልን ኣብ ክልተ ጎኒን ኣልባሶ ገይራ ዓሳ ተቆኒ ኣርቴፊሻ እውን ተሰፊያ ናይ ሱፍ ዕበባ ኣብ ሰለስተ ቦታ ተጠቅማ ኣላ።

ብዙሓት ሰባት ደቂ ተባዕትዮን ደቂ ኣንስትዮን ኣብ ደረቕን ክፉትን ቦታ ተኣኪቦም፣ ገሊኦም ዓበይቲ ናይ ሓጺን ድስቲ ኣብ ኢዶም ሒዞም ኣለዉ። ናይ ህዝቢ ወጥሪን ጽንኩርን ኩነታት ዘንጸባርቕ ከምኡውን ስምዒት ቃልስን መከራን ዘርኢ ይመስል።

ቀዳሞት ናይ ዘመኖም ጦር መሳርያ ሒዞም ደድሕሪ ትውጠጥ በቕሊ ይኸዱ ኣለዉ፡፡ እዞም ሰባት ሓሻኽር ናይ ዝኾነ መስፍን እዮም ዝመስሉ፡፡ ሓሽከር ማለት ብናይ ሎሚ ቋንቋ ጋርድ ማለት እዩ፡፡

እዚ ኣብ ማእኸል ከተማ ዝተሃነፀ ውቁብ ፈልፋሊ ማይ ዘርኢ እዩ። እቲ ማይ ብጸቕጢ ንላዕሊ ናብ ኣየር ይውሕዝ ኣሎ፣ ኣብ ዙርያ ሓደ ካብኣቶም ድማ ዕምባባታት ይቕመጥ። እዚ ሰላምን ምዝንጋዕን ዋጋ ዘለዎ ፍቱው ከተማዊ ምድላው እዩ።

ንእሽተይ ቡና መውቀጢ ወይ ካልእ ካብ ዕንጨይቲ ዝተሰርሐ መሳርሒ። እቲ መሳርሒ ካብ ደረቕ ዕንጨይቲ ዝተሰርሐ ይመስል፣ ናይዚ ስምዒት ባህላውን መዓልታዊ ኣጠቓቕማን እዩ።

እዞም እንሪኦም ዘለና ዝተፈላለዩ ዓይነት ሕብሪ ዘለዎም ጨናታት ኮይኖም ናይ ዝተፈላለያ ሃገራት ምህርትታት ከም ምዃኖም መጠን ዘለዋም ናይ ጨና መዓዛ እውን ይፈላለ እዩ::

ሰባት ኣብ ዝተኣከብሉ መድረኽ ፌት ንፊት ሓንቲ ጓል ኣነስተይቲ ብኹባያ ዝኾነ መስተ ትሰቲ ኣላ፡፡ ኣብዚ ምስሊ Ayfa ዝብል ፅሑፍ ኣሎ፡፡ ኣነ እዚ ቃል ትርጉሙ እንታይ ምዃኑ ኣይፈለጥኩዎን፡፡

መርዑት ዝሓዛን ዝዕጅባን ኣብ ቕድሚተን መመላኽ'ዒ ተሸሊመን ፃዓዱ መኻኺን ኣብ ፅርግያ እንሄዋ በዝሓን ድማ ኣስታት ሸውዓተ ሸሞንተ ይኾና እየን ፡ ኣብቲ ጥቕኡ ናይ ሓባር መንበሪ ገዛውቲ ኣለዎ ።

በለስ ኣብ ክልል ትግራይ ዝበቁል ብፍላይ ድማ ኣብ ከባቢ ዞባ ምብራቅ ትግራይ ኣብ ሓደ ግዜ ክረምቲ ጥራይዝበስል ኮይኑ ንጥዕናና ይኩን ንክትበልዖ ብጣዕሚ ሙቁር ምኳኑ ይፍለጥ።

ዝተፈላለዩ ዓይነታት ኣትክልቲ ዝሽየጥሉ ቦታ ይርአ ኣሎ፡፡ እዞም ኣትክልቲ ንነብስና ዘለዎም ኣድላይነት ዓብዪ እዩ፡፡ እንተኾነ ኣብኦም ዘለና ተገዳስነት ትሑት እዩ፡፡

ኣብ ከተማ ኣክሱም ኣብ ዝርከብ ማይ ኩሖ ኣብ ዝተበሃለ ፍሉይ ቦታ ዝተሰረሐ ጥንታዉን ታሪካዉን ዝኮነ ህንፃ እዩ። እዚ ህንፃ ነዊሕ ዓመት ዘቁፀረ ህንፃ ምኻኑ ይንገር።

እፀዋትን ኣግራባትን ብተፈጥሮ ዝበቑሉን ብሰብ ዝትከሉን እዮም፡፡ እፀዋት ንዝተፈላለዩ ጥቅምታት ይውዕሉ፡፡ ከም ኣብነት ንስራሕቲ ፈርኒቸር፣ ንህንፃ ገዛ ስራሕትን ንመድሓኒትነትን ይውዕሉ፡፡

ኣብ ትግራይ ካብቶም ብጣዕሚ መመልክዒ ደቂ ኣንስትዮ ዝባሃሉ መመላኽዕን መጋየፅን እቲ ቀንዲ ቁኖ እዩ፡፡ ብዙሓት ዓይነታት ቁኖታት ኣለው፡፡ እዚ ቁኖ እዚ ድማ ግልብጭ ብሳርዴታ ይባሃል፡፡

ብኣኻውሕን ሓምለዋይ ኣትክልትን ዝተሸፈነ ዓብይ እምባ እዩ። ኣብ ቅድሚኡ ናይ ሓመድ ወይ ሓሸራ ጽርግያን ጽዑቕ ቁጥቋጥን ኣሎ። ኣብ ድሕሪት ድማ ብደበና ዝተሸፈነ ሰማያዊ ሰማይ ኣሎ። እዚ ናይ ሰላማውን ተፈጥሮኣውን ውህብቶ የርኢ።

ክልተ ሰባት ኣብ ሕርዲ እንዳ ስጋ ደው ኢሎም ስጋ ክቖርጹ ይረኣዩ። ዓቢ ቁራጽ ስጋ ከብቲ ተሓሪዱ ኣብ ቅድሚኦም ዓብዩ ቁራጽ ስጋ ተዘርጊሑ ኣሎ። ጻዕዳ ናይ ስራሕ ክዳን ተኸዲኖም ክሰርሑ ይረኣዩ። ቁርሲ ዕድልን ትጉህ ስራሕን ትዕዘብ፡፡

እዚ ምስሊ ሓደ ዓቢ ታሪኻዊ ሰብ ዘርኢ እዩ። ዓቢይ ልብስን ዘመናዊ ምሩጻት ኣከዳድናን ተኸዲኑ ደው ኢሉ ይረአ። ገጹ ትዕግስትን ክብርን ዘርኢ እዩ። እዚ ክብርን ትምክሕትን ኣትክልትን ታሪኽን ዘበራብር እዩ።

ብዙሓት ደቂ ተባዕትዮ ኣብ መስርዕ ፣ባህላዊ ደርፍታትን ሳዕስዒታትን ንምፍጻም ድሉዋት ኮይኖም ይረኣዩ። ቀጠልያ ክዳን ዝተኸድኑ ኮይኖም፡ ኣብ ቅሉዕ ኣየር ፣ ዝናብ ክዘንብ ዝቐረበ ዝመስል ደበናዊ ሰማይ ሒዞም። ጽቡቕ ኣብነት ባህላዊ ምንቅስቓስን ሓጎስን ብሓባር ምዝማርን የንፀባርቕ።

ኣብዚ ገዛ ፅቡቓት ዝተፈላለየ ባህላዊ ስፌታት ተሰቒሉ ኣሎ ካብኣቶም ንምጥቓስ ብሓሪ ዝተሰርሑ መብልዒ ቑርስታት ፣ ብላኻ ወይ ብ ርግሓ ዝተሰርሑ ለይማትን ሰፍእን ፡ ብተወሳኺ ዳዊት መፅሓፍ ይረኣይ ኣሎ ።

ስፖርት፡- ብዙሓት ናይ ስፖርት ዓይነታት ኣለው፡፡ ካብኣቶም ኩዕሶ ኢድ፣ ኩዕሶ ስኬዓትን ኩዕሶ እግርን ይጥቀሱ፡፡ ኩዕሶ ኢድ ኢድ ብኢድ ዝፅወት ፀወታ እዩ፡፡

ኣብ ማእከል ደረቕ ግራት ሳዕሪ ሓደ ዓብይ ቀጠልያ ኦም ይርአ። ሰማይ ንጹርን ሰማያውን እዩ። ብሓፈሻ ስሚዒት ናይቲ ምስሊ ናይ ተፈጥሮን ሰላምን እዩ።

ቀዳሞት ንልደት ዓመት ቆልዓ ሕብሽቲ ብምቑራስ እዮም የኽብሩ ነይሮም፡፡ ናይ ሎሚ ወለዶ ግን ካብ ምዕራባውያን ብዝተወረሰ ባህሊ መሰረት ብኬክን ነፋሒቶን እዮም ልደት ቆልዓ ዘኽብሩ፡፡

ከፍቲ ካብቶም ናይ ገዛ እንስሳት ሓደ ኮይኖም አብ እስፓልት መንገዲ እንዳከዱ ይርከቡ፡፡ እቲ ሓደ ፀሊም ሕብሪ አለዎ፡፡ እቲ ሓደ ከዓ ፃዕዳን ፀሊምን ሕብሪ አለዎ፡፡ ብጎኖም ከዓ ዝተፈላለየ ዓይነት አትክልቲ አለዉዎም፡፡

እዛ እንጀራ ዝሓዘት ሸሓነ ንኡሽተይ በሊዖም ዝገደፍዋ እያ ትመስል ትሕዝቶኣ ድማ ሚጥሚጣ ን ክትፎን እያ ሒዛ ዘላ እታ ኽትፎ ግን ኣይተጠዓመትን ትመስል ።

እዚ ክቢ ኪነ ህንፃ ዘለዎ ቤተ ክርስቲያን ዲዛይኑ ጥንታዊ እዩ፡፡ ግድግዳ እዚ ቤተ ክርስቲያን ብቅዱሳን ስእላት ዝማዕረገ እዩ፡፡ ዋላ እንተንኣሰ ግርምኡ ዓብዪ እዩ፡፡

ተፈጥሮን ከባብን፡- ብተፈጥራኣዊ ይኹን ብዘበናዊ ኣገባብ ክለምዕን ክምዕርግን ይካኣል እዩ፡፡ እዚ ዝረአ ዘሎ ፅቡቕ መልክኣ ምድራዊ ኣቀማምጣ ትሕዝቶ መሬት ብሰባት ዝለመዐን ዝተስተኻኸለን እዩ፡፡

እዚ ሓደ ዓቢ ቀጠልያ ተኽሊ ይርአ። ኣቝጽልቱ ኣብ ርእሲ እቲ ተኽሊ ኣብ ብዙሕ ቦታታት ተጠርኒፉ፡ ዝተፈላለየ ቀይሕን ኣዝዩ ፍኹስ ዝበለ ቡናዊ ሕብሪ ዘለዎን እዩ። እዚ ንዝተፈላለዩ ተንቀሳቓሲ ኣረኣእያታት ዝውክል ኮይኑ፡ ተስፋን ዕድልን ዝህብ እዩ።

ኣብዚ ምስሊ እዚ ዘሪኤና ዝዘርእዎ እኽሊ ደሪቑ ምህርቲ ኣብ ፍረ በፂሑ ዝረኸብ እቲ እኽሊ ድማ ተዘቢጡ ናብ መዳበርያ እንዳመልኡ ዘሪኤና ምስሊ እዩ፡፡

ተራ ምእመናን፣ መነኮሳትን ካህናትን ዝርከብዎም ብዙሓት ሰባት ናይ ቤተ ክርስቲያን በዓል እንተኽብሩ ይርአዩ ኣለዉ፡፡ ከምዚ ዓይነት ምኽባር በዓል ኣብ ቤተ ክርስቲያን ልሙድ እዩ፡፡

እቲ ስእሊ ርእሰ ከተማ ኢትዮጵያ ዝኾነት ኣዲስ ኣበባ ዝተባህለት ዘመናዊት ከተማ የርኢ። ኣብ ቅድሚት ኣዝዩ ጽዑቕ ጽርግያ ኣሎ፡ ብዙሓት መካይን ድማ ብእኡ ይንቀሳቐሳ። እዚ ድማ እታ ከተማ ዘመናዊትን እናማዕበለት ትኸይድ ዘላን ከተማ ምዃና ዘርኢ እዩ።

ኣብቲ ስእሊ ዓቢ ሓወልቲ ናይ ቅዱስ ያሬድ እዩ ዝረአ ዝሎ።። እቲ ሓወልቲ ብማህሌታዊ ዜማ ዝፍለጥ ናይ ታሪካውን ሃይማኖታውን ቅዱስ ያሬድ እዩ ። ካብዚ ስሩዕ ጽርግያን መናፈሻ ዝመስል ቦታን ካብ ዕንጨይቲ ዝተሰርሑ መዕቆቢታትን ነዋሕቲ ተክልታት ኣለው።

እዚ ናይ ሓደ ጋዜጣ ፕላስ ዝመስል ናይ ኢትዮጵያ ናይ ዜና መርበብ ሓበሬታ እዩ። ዝተፈላለዩ ዜናታትን ምልክታታትን ብቋንቋ ኣምሓርኛ የቕርብ። ዜናን ዝተፈላለዩ ጉዳያትን ኣብ ሓደ ቦታ ክትዕዘበሉ እትኽእል መሃሪን ብጽቡቕ ዝተወደበን መርበብ ሓበሬታ ይመስል።

አብ ሳባውያን ኢደ-ጥበብ ብዙሓት ዓይነት ብኢድ ዝተሰርሑ አቁሑ ይርከቡዎም፡፡ ንአብነት ከም ሓወልቲ ቅርፂ፣ ብላካ ዝተሰፈየ ጊባቦ፣ ብሃሪ ዝተሰፈየ ሌማት፣ መብልዒ ቁርሲ፣ ዘምቢል ፣ከበሮን ናይ ቅድስት ማርያም ምስ ወዳ ዘርኢ ስእሊን ወዘተ ይርከቡዎም፡፡

ምግብታት ኣብ ከም ቆርቆሮን ፕላስቲክን ዝኣምሰሉ መትሓዚ ኣቑሑ ተዓሺጐም እንትቐርቡ ምርኣይ ልሙድ እዩ፡፡ እዚ ጥበብ ምግቢ እንተይተበላሸወ ንክፀንሕ ዝገብር እዩ፡፡

እዚ መስጊድ ዓቢ ጎቦን ነዊሕ ሚናርን ኣለዎ። እቲ መናድቕ ብምልኩዕ ዝተሰርሐ ኮይኑ ኣብ ቅድሚት ሓደ ሰብ ናብቲ መስጊድ ክኣቱ ይረአ። ሓፈሻዊ መንፈሳዊ ሰላምን ጸሎትን ዝህብ እዩ።

ንኮፊ ሃውስን ንላውንጅን ባህላዊ ናይ ምግቢ ኣዳራሽን ዘገልግሉ ባህላዊ ዝመስሉ ወናብር፣ ዱኻታትን ጠረጴዛትን እኔዉ፡፡ እዞም ምህርቲ ደስ ዝብል መልክዕ ኣለዎም፡፡

እዞም በተሰብ ኮይኖም ሰባአይን ሰበይትን ኾይኖም ምስ ደቆም ባህላዊ ክዳን ፃዕዳ ተክዲኖም ሕብሮም ገፆም ድማ ኩሎም ቀያሓት ኮይኖም ደስ ባሃልት እዮም

ኣብዚ ምስሊ ሓንቲ ሰበይቲ ኣብ ገዛ ኮፍ ኢላ ኣብ ምድጃ ቡን እናፍለሐት ትርአ። ኣብ ቅድሚኣ መፍረዪ ቡን፡ ጀርካን፡ ኩባያታት ቡንን መሳርሒታት ቡንን ኣለዉ። እዚ ምስሊ ኣብ ሓደ ገጠር ኣብ ማእከል ስነ-ስርዓት ቡን ምዃኑ የርኢ።

እዚ እንዳ ዲጄ ሚሊ እዩ፡፡ ዲጄታት ንፅምብላት ብጓይላ ዘድምቑ ሰብ ሞያ እዮም፡፡ እዚ ሞያ ሆይ ሆይ ዝበዝሖ ስለዝኾነ ንዓይ ደስ ኣይብለንን፡፡

እሳተ ጎመራ ፣ ካብቲ ጕድጓዱ ትኪ ወይ ስቲም ይለዓል። እቲ እሳተ ጎመራ ብደረቕን ኣኻውሕ ዝበዝሖን መሬት ተኸቢቡ ይርከብ። እዚ እፁብ ድንቅ ዝኾነ ተፈጥሮኣዊ ሓይልን ምግራምን ኮይኑ ይስምዓካ።

ንዓለም ዊልቸር ቅርንጫት ኳስ ዋንጫ ናይ ኣፍርካ ዊልቸር ቅርጫት ኳስ ደቂ ኣንስዮና ደቂ ተባዕትዮ መፃረይ ውድድር ዝብልን ክልተ ሰቂ ኣንስትዮን ሰለስተ ደቂ ተባዕትዮን ኣለው።

ኣብ ሰለስተ ዝተፈላለየ ክፋላት ይምቀል። እቲ ብጓል ኣንስተይቲ ዝፍጸም መስርሕ ክንክን ቆርበትን ዝጥቀመሉ መሳርሒታት ሙዚቃን ዘርኢ እዩ። ከም ምንቅስቓስ ዝረአ እዚ መስርሕ ምሕደራ ቆርበትን ጽባቐን ናብ ኣዝዩ ዝተፈላለየ ምድላዋት ይሕብር።

እዚ ገጽ ጋዜጣ ናይ መንግስቲ ትካል ኣርማን ኣርእስትን ኣለዎ። ኣብ ማእከል ስእሊ ናይ ዓለምን ስፖርትን ፍሉጣት ሰባት (ስሞም ዘይተጠቕሰ)ን ኣብ ልዕሊኦም ዝተሓትመ ጽሑፍን ኣሎ። እዚ ድማ ምሉእ ገጽ ሓበሬታን መልእኽቲ ፍልጠትን ዝሓዘ ይመስል።

ካብ ናይ ገዛን በረኻን እንስሳታት ካብ ዝባሃሉ ሓደ ግመል እዩ፡፡ ግመል ንቡዙሕ ፃዕነት ዝጠቅም እንስሳ ኮይኑ ንጨው፣ ንእኽሊን ዕንጨይትን ክንጥቀመሉ ንኸእል፡፡

tesla ኣብ ዝበሃሉ ማሽናት ብርክት ዝበሉ ናይ ኤለክትሪክ መኪናታት ሓይሊ ኤለክትሪክ ይመልኡ ኣለዉ፡፡ ኣብ ከባቢና ግን እዞም ማሽናት ገና ኣይተኣታተውን፡፡

ብዙሓት ዓይነት በላሕቲ መሳርሕታት ኣውቶማቲክ ካራ ይርአ ኣሎ፡፡ እዚ መሳርሒ መቐስ ዝመስል መቑረፂ እንተይተረፈ ዝሓዘ እዩ ፡፡ ነገረ ጥበቡ ዝገርም እዩ፡፡

ኢስታሊን ገብረስላሴ ኣብ አሜሪካ ዝቅመጥ ትግራዋይ ጋዜጠኛ ኮይኑ ኣብ ኩናት ኢትዮጵያን ትግራይን ብሚድያ ብዝማሓላልፎ ብዝነበረ ዜና ይኩን ካልእ ፕሮግራም ዓብይ ኣስተዋፅኦ ዝገበረ ጋዜጠኛ እዩ።

ጫማ፡- በብእዋኑን በብዘመኑን ጫማ ብዝተፈላለዩ ዓ/ት ፋሽን ወይ ውን ዲዛይን ይስራሕ፡፡ ንኣብነት ሸባቶ ጫማ ሓደ እዩ፡፡ እዚ ዓ/ት ጫማ ማይ ንምሕፃብን ብቐሊሉ ዝግበርን እዩ፡፡

ኣብዚ ካብ ብሩር ነገር ዝተሰርሑ ናይ ደቂ ኣንስትዮ ናይ ክሳድ መጋየፂ ይርአዩ ኣለዉ፡፡ እቲ ኣብ ጫፉ መስቀል ዘለዎ ኣብ ኣምሓራ እቲ ካልእ ድማ ኣብ ሃረር ዝግበር ዓይነት እዩ፡፡

ናይ ብስክሌት ተወዳደርቲ ብብዝሒ ተኣኪቦም ይርአዩ ኣለዉ፡፡ እቶም ኣብ ቅድሚት ፊት ንፊት ዝርከቡ ናይ ወልዋሎ ጋንታ ኣባላት ዝኾኑ ተወዳዳርቲ እዮ፡፡

እዞም ን ደቂ ኣንስትዮ ኣሕዋትናን ኣዴታትና ከም ሓደ መማዕረጊ ወይ ጽባቅአን ዘርእየና ነገር ሓደ ቁኖ ይበሃል። እዛ ሓፍትና ድማ ዓሳ ዝበሃል ቁኖ ተቆኒና ንዕዘብ ኣለና።

እዚ ሓያሎ ተፋል"ሱፐር ኩክ" ዝበሃሉ ጣውላታት ጸሊም መትሓዚ ዘለዎም፡ኣብ መንደቕ ተሰቒሎም የርኢ። እቶም ሕብርታት ኣብ ቀይሕን ጻዕዳን ሕብሪ ዘለዎም መዐሸጊ ወይ ሓድሽ ምዃኖም ዝሕብር ምልክታት ይርኣዩ። እዚ ትርኢት እዚ ናይ ጽሬትን ፍረሽነትን ንመብሰሊ ድልውነትን ዝፈጥር ስምዒት ይፈጥር።

ሓደ ዓብይ መዳበርያ ብብዝሒ ዝነቐጸ ማካሮኒ ፓስታ ዝተመልአ እዩ ተራእዩ። እቲ ፓስታ ኣብ መዳበርያ ተሰሪዑ ኣሎ ፣ ዕንጨይቲ ማንካ እውን ብኸፊል ይርአ። ሓፈሻዊ ንሓደ ልሙድ ንግዳውን መግብን ኣቕሓ ዘንጸባርቕ እዩ።

ፋሽን፡- ሓንቲ ሞዴሊስት ወይ ከዓ ፋሽን መፋለጢት ናይቲ ዘበንን እዋንን ሓዱሽ ናይ ዘበናዊ ናይ ዙርያ ቅዲ ተኸዲና እንዳፋለጠት ዘርኢ እዩ፡፡

ካብ ዓይነታት ኣትክል ኣሕምልትን ሓደ ዝኾነ ኣራንሺ እዩ፡፡ ኣራንሺ ካብ ቫይታሚን ዋሃብቲ ኣትክልቲ ኮይኑ ንጥዕና ወድ ሰብ ንመልክዕ ቆርበት ገፅን እውን ኣዝዩ ጠቓሚ እዩ፡፡

እዚ ወተሃደራዊ ቅዲ ክዳን ዝተኸድነ መንእሰይ ዘርኢ እዩ። እቲ ሰብኣይ ኣራንሺ ቀይሕ ክዳን ተኸዲኑ ኣብ ክሳዱ ዋኪ ቶኪ ኣለዎ። ጅግንነታውን ተቓላሳይን ባህርያቱ እኳ እንተሃለዎ እቲ ኣብ ገጹ ዘሎ ድሙቕ ፍሽኽታ ግን ሓይልን ርእሰ ተኣማንነትን ዘርኢ እዩ።

እዘን ነሪአን ዘለና ምስልታት መኻይን ኢነትረ ዝበሃላ ኮይነን ናይ ፅዕነት መኻይን እየን ። እዘን መኻይን ንሓደሽቲ ህንፃታት ዝስርሑ ከም መጓዓዝያ እምኒ ኮይነነን የገልግላ ።

ትምህርት ስልጠናን ዝህቡ ኮሌጃት ብዝህብዎ ዓይነት ስልጠናን ትምህርትን ነንባዕሎም ክፈላለዩ ይኽእሉ እዮም፡፡ ንኣብነት ኣብ ዓውዲ ጥዕና ዘሰልጥኑ ሜዲካል ኮሌጅ ይበሃሉ፡፡

እዛ ንሪአ ዘለና አብ ትግራይ ካብ ዝርከባ ዑንቁታት ድምፃውያን ሓንቲ ስላማዊት የውሃንስ ። ድምፃዊት ስላማዊት ብርክት ዝበለ ደርፍታት ንአድመፅታን ፈተውታን አበርኪታ አያ።

ዝተፈላለዩ ናይ ገዛ አቁሑ ካብ እፅዋት ዝተሰርሑ አለው፡፡ ንአብነት ሓንቲ ክልተ ሽርካሕ ዘለዎ መውቀጢ አብ ፃዕዳ ድሕረ ገፅ ይርከብ፡፡ እዚ መውቀጢ ንቡና ይኩን ንካለኦት ነገራት ከውቅጥ ይክእል እዩ፡፡

ናይ ሸባ ኣካዳሚ ኣርማ ይርአ ኣሎ፡፡ ሸባ ዝብል ሽም ብልሳን ተዛረብቲ እንግሊዝኛ ኣቢሉ ዝመፀ ቃል እዩ፡፡ ትኽኽለኛ ቃል እዚ ሽም ሳባ እዩ፡፡

ዘይሕጋዊ ሸቐጣት ብሕጊ መኽበሪ ክለዓሉ ይግበር ኣሎ፡፡ እዚ ነገር ፈታኒ እዩ፡፡ ብሓደ ገፅ ሕጊ ናይ ምኽባር ጉዳይ ብኻልእ ገፅ ድማ ናይ ዕለት እንጀርኦም በዚ ናይ ዝረኽቡ ሰባት ጉዳይ የተሓሳስበካ፡፡

ኣብ ዓለምና ብዙሓት ዓይነት እፅዋት እትህልው ካብኣቶም ዝብሉዑን ዘይብልዑን ተባሂሎም ኣብ ክልተ ይክፈሉ። እዛ እንሪኣ ዘለና ካብ ዘይብሉዑ ኮይና ቀይሕ ዕንበባ ዓቢባ መመላክዒ ክንጥቀመላ ንክእል።

ሓደ እንስሳ ንምንባር ካብ ዘድልይዎ መሰረታዊ ነገራት ሓደ ን ወሳናይን ዝኾነ ምግቢ ኮይኑ ልክዕ ከምቲ ካልኦት ሸቐጣ ሸቐጥ ዝሽየጠሉ እዚ ናይ እንስሳ ቀለብ ዝሽየጠሉ ፍሉይ ቦታ እዩ።

ብዙሓት ደቂ ተባዕትዮ ይኹኑ ደቂ ኣንስትዮ ባህላዊ ጻዕዳ ክዳን ኢትዮጵያ ተኸዲኖም ኣብ ክፉት ቦታ ተኣኪቦም ይረኣዩ። ብዙሓት ኣእዳዎም ዘርጊሖም ወይ ተንበርኪኾም ይጽልዩ ኣለዉ። እዚ ናይ ኣምልኾን ሓድነትን መንፈሳዊ ሰላምን ዝብል ስምዒት የመሓላልፍ።

ጋዜጣን መፅሓፍትን፡- ካብ ዓይነታት ጋዜጣን መፅሓፍትን ዝባሃሉ ሓደ ሪፖርተር ጋዜጣ እዩ፡፡ ኣብዚ ጋዜጣ እዚ እዋናዊ ዛዕባታትን ዋኒናትን ንሕ/ሰብ ዝፀሓፈሉን ዝልቀቐሉን እዩ፡፡

እዞም ጠረጴዛታት ኣብ ከባቢና ዝስርሑ እዮም፡፡ ቀደም ከምዚ ዓይነት ምህርቲ ኣብ ከባቢና ኣይርከብን ነይሩ፡፡ ተመስገን፡፡ ሎሚ ግን ካብዚ ንላዕሊ ዝኾነ ምህርቲ እውን ኣብ ዓድና ምስራሕ ተኻኢሉ እዩ፡፡

ኣብቲ ስእሊ ሓንቲ ኢድ ኣምፑል ሒዛ ኣላ። እቲ ኣምፑል ኣብ ማእከል ተሰቒሉ፡ ብንጹር ይርአ፡ እቲ ብርሃን ድማ ካብቲ ኣምፑል ንደገ ይበርህ ኣሎ። እቲ ድሕረ ባይታ ጸሊም ኮይኑ፡ እቲ ኣምፑል ምንጪ ብርሃን ምዃኑ የመልክት።

ናይ ሓደ ግቢ በሪ ይርአ ኣሎ፡፡ እዚ በሪ ሰቐለ ዘለዎ እዩ፡፡ እዚ ሰቐላ ነቲ ገዛን ከባቢኡን ንምሕላው ምቹው እዩ፡፡ እዚ ናይ ወለድና ጥበብ ውፅኢት እዩ፡፡

ሰማያዊ መጣበቒ ሰሌዳ ፣ ኣብ ልዕሊኡ ብረት ክሊፕ ኣለዎ፣ ወረቓቕቲ ንምሓዝ ድማ ይጥቀመሉ። ብሓፈሻ ናይ ስራሕ ጥርናፈን ስርዓትን ትምህርትን ስምዒት ኣለዎ።

ኣብ ሃገርና ካብቶም ኣለዉ ዝበሃሉን ተፈለጥን ናይ ከያኒን ዜማን ግጥምን ደራሲ ዝኾነ ቴድሮስ ካሳሁን ወይ ቴዲ ኣፍሮ በዓልቲ ቤት ምልክዕትን ናይ ሞዴል በዓልቲ ሞያን ዝኾነት ኣምለሰት ሙጬ እያ።

ኣብዚ ኣብ ጥቓ ባህላዊ ናይ ጎኒ ጎደና እንዳ ሻሂ ወይ ካፌ ዝረአ ትርኢት እዩ። እቲ ድኳን ክፉት መእተዊ ዘለዎ ኮይኑብፕላስቲክ ዝተሸፈነ እዩ። እቲ ማዕጾ ብኸፊል ብሓጺናዊ መሸጎሪ ዝተዓጽወ ይመስል። እዚ ድማ መነባብሮን መዓልታዊ ንጥፈታትን ዘርኢ እዩ።

ዝተፈላለየ ዓይነት ፀብሒ ዝቐረበሉ መኣዲ ይርአ ኣሎ፡፡ ከምዚ ዓይነት ምግቢ ንምድላዉ ግዜ ዝወስድ ስለዝኾን ኣብ ገዛውትና ንረኽቦ ኣይኮነን፡፡ ስለዚ ከምዚ ኣጋጣሚ እንትርከብ ይሃበና ዘብል እዩ፡፡

ካብቶም ናይ ኣእምሮ ደቂ ሰባት ከዘናግዑ ዝክእሉ ነገራት ሓደ ሓምለዋይ መናፈሸታት እዮም። ኣብዚ ድማ መጽሓፍ ክነንብብ ወይ ሻሂ ክንሰቲ ንክእለሉ ቦታ እዩ መናፈሻ ብምባል ይፍለጥ ክዓ።

እዚ ኤሌክትሮኒካዊ ናይ ቤት ጽሕፈት መሳርሒ ዘርኢ ኮይኑ፡ ብሓቂ ስካነር እዩ። እቲ መሳርሒ ብግራጭን ጻዕዳን ሕብሪ ይርከብ። እቲ መኽደኒ ቁሩብ ክፉት እዩ። ግብራውን ብቑዕን ኮይነ ይስምዓኒ! ናይ ቤት ጽሕፈት ስራሕ ወይ ማህደር የዘኻኽር።

ሰባት ተኣኪቦም ናይ ጉስጢት ስፖርት ይርእዩ ኣለዉ፡፡ ነዚ ስፖርቲ ዝከታተሉ ደያኑ ብቐረቦም ሓደ ደው ኢሉ ሓደ ኮፍ ኢሉ ይርአዩ ኣለዉ፡፡ ኣነስ ነዚ ፀወታ ኣይፈትዎን፡፡ ኣራዊትነት እዩ ዝመስለኒ፡፡

ኣልኮላዊ መስተ ዓይነቶ ብዙሕ እዩ፡፡ ካብዞም መስተታት ሓደ ዝኾነ ቢራ ብብዙሓት ልሙድ እዩ፡፡ ቢራ ዝሰትዩ ሰባት ከም ልምዲ መስተ እንትጅምሩ ነቲ መስተዪ ብርጭቆኦም ቺርስ ኢሎም የጋጭውዎ፡፡

ሙዚቃ ኣብ ሂወት ደቂ ሰባት ሓዘን ሓጎስን ፣ ፍቅሪን ፅልኢን ዝገልፅ ባህሊ ኮይና ኣብዚ ስእሊ ዘላ ጓል ኣስተይቲ ሸዊት መዝገቦ ትባሃል።

እዚ ካብ ወሰን ጽርግያ ክልተ ድኳናት ቤት ምግቢ ብቕድሚት ዝርአ እዩ። እቲ ህንጻ ጻዕዳ መንደቕን ኣረጊት ቆረቆሮን ኣለዎ። ኣብ ቅድሚት ሰፊሕ ናይ እግሪ መገዲ ይርአ። እዚ ድማ መዓልታዊን ኣገልግሎትን ዝህብ ስምዒት እዩ።

ኣብሞንጎ ናብዝን ናብትን ዝተጋልሀ ሓሰር ማእኸል ዝሰርሕ ሰብ ይርአ ኣሎ፡፡ እዚ ናይ ስራሕ ቦታ እኽልን ሓሰርን ዝፍለየሉ ዓውዲ ዝበሃል ቦታ እዩ፡፡

ዝተፈላለየ ዝህብሩ ወታደራዊ ክዳን ዝተኸደኑ ሰራዊት ኣብ ጭፈራ ይርአዩ ኣለዉ፡፡ ክዳኖም ዝተፈላለየ ብምዃኑ ምኽንያት ከዓ ናይ መን ወገን ሰራዊት ምዃኖም ኣይፍለጡን፡፡

ባህልን ታሪኽን፡- ኣብ ሓንቲ ሃገር ዝርከቡ ብሄርን ብሄረ ሰባትን ብዝኽተልዎ ባህሊ፣ ኣከዳድናን እምነትን ይፈላለዩ እዩ፡፡ ንኣብነት ኣብ ሃገርና ዝርከቡ ብሄረሰብ ዓፋር ኣካዳድነአን ነዚ ይመስል፡፡

እዚ ብሰባት ዝተመልአ ቤተ ፈተነ ኮምፒተር ዘርኢ እዩ። እቲ ክፍሊ ብድሙቕ ብጫ ዝተጎልበበ ኮይኑ ብጡብ ዝተሰርሐ ቅድመ-ገጽ ኣለዎ። ምሉእ ዙርያ እተን ኮምፒዩተራት ብድሙቕ ብጫ ተደሚቑ ኣሎ። እዚ ብስራሕን ህይወት ተመሃሮን ዝተመልአ ራእይ ዝውክል ኮይኑ፡ንሓጎስ ትምህርቲ ዝውክል እዩ።

እዚ ንርኦም ዘለና ዝተፋላላዩ ናይ ትግራይ ማራሓቲ ይኩኑ ካለእት ከም እኒ ቅድም ክብሉዝነበሩ ከም ፀጋይ በርሀ ናይ ክልል ትግራይ መራሒ ዝነበረ ቀፅሎ ዘሎ ድማ ደ/ር ቴድሮስ ኣዳሓኖም ናይ ዓለም መድሕን ጥዕና ምዃኑ

ኣብዚ ስእሊ ብዙሓት መንእሰያት ኣብ ሓምላይ ሜዳ ደው ኢሎም ይረኣዩ። ኩሎም ተመሳሳሊ መሸፈኒ ርእሲን ዝተፈላለየ ሕብሪ ዘለዎም ክዳውንትን ተኸዲኖም ኣለዉ። ኣብ ተፈጥሮኣዊ ጽባቐ ዝመልአ ኣኽራናዊ ከባቢ ኮይኖም ባህላዊ ናይቲ ከባቢ ኣከዳድናን ዘርኢ እዩ።

ኣብታ ብታሕሚ ተፈታዊትን ናይ ስራሕ መሰረት አንዳተባሀላተ እትፅዋዕ ዝረከብ ናይ ጀነራል ሓየሎም ኣርኣያ ቅርፂ ኮይና ሓየሎም የማናይ ኢዱ ዝኮነ ነገር እንዳመልከተ እዩ።

እዚ ኣብ መድረኽ ሙዚቀኛታት ዝሓዘት ባንድ የርኢ። እቲ መሪሕ ደራፋይ ጸሊም ክዳን ተኸዲኑ ማይክሮፎን ንላዕሊ ክሕዝ ከሎ እቶም ካልኦት ኣባላት ባንድ ድማ ቀይሕን ብጫን ቲሸርት ተኸዲኖም ክራርን ከበሮን ይጻወቱ ኣለዉ። እዚ ድማ ህያውን ደስ ዝብል ስምዒትን እዩ።

ሃንድ ቦል ዝመስል ዓይነት ፀወታ ዝፃወቱ መናእሰይ ኣብ ሜዳ ይርአዩ ኣለዉ፡፡ እዚ ፀወታ ኣብ ዓድና ብዙሕ ዝፍለጥ ዓይነት ስፖርቲ ኣይኮነነ፡፡

ብኢንግሊዝኛ እና ብኣማሓርኛ ዝተፅሓፈ ማማ ዝብል ፃባ ብዓል 500 ሚሊ ብቆፃልን ደሚቅ ሰማያዊን ፃዕዳን ሕብሪ ዝመልኣ መዐሸጊ ፈስታል ዝተዓሸገ እዩ ።

ሰለስተ ዓይኒ ዘለዊ ባትሪ ላምባዲና ንዓቐብ ኣፉ ጠጠው ዘበለ እንሄ ፡ ናይቲ ላምባዲና ሰፈር ባኮ ድማ ኣብዝባኑ ናቱ ስእሊ ዝተሰኣሎ ኣብቲ ጎኑ እንሄ ።

መስተታት ኣብ ብዙሕ መቂልና ክንሪኦ ንክእል ኢና ካብኣቶም ድማ ፦ ዝሑል መስተ፣ ትኩስ መስተ፣ ልስሉስ መስተ፣ ኣልኮላዊ መስታታት ኢልና ንፈልጦም። ካብ ኣርኮላዊ መስተ ሓደ ኣረቂ አዩ።

እዚ ኣብ ኢድ ጓል ኣንስተይቲ ነዊሕን ርብዒ ኩርናዕን ቅዲ ጽፍሪ ዘርኢ እዩ። እቲ ጽፍሪ ብድሙቕን ሰማያዊ ሕብሪ ዝተቐብአ ኮይኑ እዩ። እዚ ድማ ጽባቐን ፋሽንን! ንጡፍን ጸወታ ዝመልኦን ናይ ዘመናዊነት ስምዒት ኣለዎ።

ጻዕዳ ጽኑዕ ቆቢዕን ኣንጸባራቒ ክዳንን ዝለበሰ ሰራሕተኛ ህንጻ ኣብ ኮንክሪት ክሰርሕ ይረአ። እቲ ሰራሕተኛ ፅሬት እቲ ኮንክሪት ንምትዕርራይ ምስ መሳርሒ ዝተተሓሓዘ ናይ ኮንክሪት መሕወሲ ይጥቀም ኣሎ። ሓፈሻዊ ስምዒት ናይቲ ምስሊ ናይ ጻዕርን ተወፋይነትን እዩ።

ሓረግ ዘፅሎ ናይ በሪ ገዛ ይርአ ኣሎ፡፡ እዚ ሓረግ ንፅላል ዝጠቕመና እንትኸውን ብተወሳኺ እውን ፍሪኡ ብጥጥቖ መልክዕ ንምግብነት ክነውዕሎ ንኽእል፡፡

ጫማ፡- ጫማ በቢ እዋኑ በቢ ዘበኑ ብዝተፈላለየ ዲዛይን፣ መልክዕን ቅርፅን ይስራሕ፡፡ ኣብ በቢእዋኑ ናይ ጊዜ ፅቡቕ ኮይኖም ይምረቱ፡፡ እዚ ጫማ ናይ ተባዕትዮ ዱፉን ጫማ እዩ፡፡

እዚ ቦታ ኣብ ኣኽሱም ኣብ እግሪ እንዳ ኣቡነ ሊቃኖስ ገዳም ዝርከብ ዝርከብ ታሪካዊ ቦታ እዩ፡፡ ሽሙ ድማ ናይ ሃፀይ ካሌብ ቤተ መንግስቲ ይበሃል፡፡

ተፈጥሮ ዝተዓደለ ሓደ እምኒ እንትከውን እምኒ ቅድሚ ዓመተምህርት ማለት ኣብ ዓመተ ዓለም እንዳሃለወ ከም ሕምባሻ ይጥቀምሉ ነይሮም ይበሃል። ኣብ ግዜና ድማ ገዛ መስሪሒ እንጥቀመሉ።

እዚ ኣሕምልቲ ንምቑራጽ ዝጥቀመሉ ናይ ኢድ መቑረጺ ዘርኢ እዩ። እቲ መሳርሒ ሕብሩ ቀጠልያ መንቱ ኮይኑ ብዝተቖርጸ ካሮት ሽንጉርቲ ዝተመልአ እዩ። እዚ ድማ ብቕዓትን ግዜ ምቑጣብን ዘርኢ ምቹእን ግብራውን ስምዒት ይህብ።

መካበቢያ ገዛ ብኣትክልቲ ተሓፂሩ ነቲ ተክሊ መዳበርያ ዝተቀደደ ምስ ቆም ጌሮም ከሊሎመዎ ናይቲ ገዛ መካበቢያ ድማ ብስሚንቶ ተለሚፁ ኣሎ ።

ሓደ ሽማግለ ሸኽ ሸቐጣ ሸቐጥ ይሸጡ ኣለዉ፡፡ ካብዞም ወላዲ እዚኦም ንመሃሮ ነገር እንተሃለወ ዕድመ ናይ ዝዓቕምኻ ስራሕ ንምስራሕ ዘይኽልክል ምዃኑ እዩ፡፡

እቱይ ገዛ ብጣሕሚ እዩ ገፊሕ ብቆርቆሮን ዕንጨይቲን ዝተከደነ እዩ። ኣብ ውሽጢ ድማ ብጣዕሚ ብዙሓት ዝተሰባበሩን ወንበራት ካብ ሓፂንን ዕንጨይቲ ዝተሰሩሑ እዮም ነይሮም።

ብጣዕሚ ዘሰክፍ ገዛ ካብ ኣእማንን ደረቕ ጨናፍርን ዝተሰርሐ መዕቆቢ እዩ። እቲ ቆርቆሮ ብዝተቐደደ ጨርቂ ወይ ብፕላስቲክ ዝተሸፈነ እዩ። እቲ ሓፈሻዊ ርዲኢት ናይዚ ምስሊ ናይ ድኽነትን ጸገምን ሽግርን የርድእ።

ኣብ ሽረ ዝርከብ ናይ ዞባ ሰሜን ምዕራብ ማእኸላይ ቤት-ፍርዲ ቤት ዕዩ እዩ ዝንሄ እቲ ውሽጢ ግቡ ዓበይቲ ናይ ሰራዋት ተኽሊ እንሄዎ ።

ኩትሻን ካቴናን ካብ ወርቅን ብርን ሓፂንን ዝስራሕ ኮይኑ ኣብ እዝኒን ክሳድን ዝግበር ኮይኑ ደቂ ኣንስትዮ ትግራይ ከም መጋየፂን መመላክዕን ድማ ይጥቀማሉ።

ካብ ሓደ ቦታ ናብ ካሊእ ቦታ ንምጉዕዓዝ እንጥቀመላ ተሽከርከርቲ እዚ እነሪኣ ናይ ውልቀ ትካላት ወይ ናይ መንግስቲ መኪና ስራሕቲ ንምቅልጣፍ ትጠቅም መኪና ካብ መጠን ንላዕሊ ተፃዒና ኣላ።

እዚ ብኣርኬቴክቸርን ህንፃ ስራሕትን ኣቢሉ ዝተሰርሐ ውቁብን ፅቡቕን ዝኾነ ገዛ እዩ፡፡ ብባህላውን ዘበናውን ዓይነት ኣሰራርሓ ዝተሃነፀ ኮይኑ ዘበናዊ ዘብሎ ፎቅ ምዃኑ ባህላዊ ዘብሎ ድማ ብእምኒ ምህናፁ እዩ፡፡

ኣብ ክፉት ቦታ ኣብ ሰማያዊ ጨርቂ ዝተቐመጡ ሽልማት ዕንጨይቲ፣ ናይ ጥንታዊ ናይ ግብጺ ምልክት *ቶ* ቅርጺ ዘለዎም ኮይኖምገሊኦም ድማ ጸሊም ገመድ ኣለዎም። ቅርጾም ፍሉይን ጽቡቕን ፣ ናይ ጥንታዊ ታሪኽን ጽባቐ ስነ-ጥበብን የርእዩ።

እታ ጓል ኣነስተይቲ ሓፍትና ናይቲ ዘበን ወይ ከዓ ናይቲ እዋን ዘላቶ ሓዱሽ ፋሽንን ቅድን ክዳን ዙርያ ተኸዲና እንዳፋለጠትትረአይ ኣላ፡፡ ሞዴሊስት ውን እያ፡፡

እዚ ናይ ሓደ ላዕለዋይ መራሒ ሃይማኖት ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ (ብቅዱስነቶም ኣቡነ ማትያስ) ክኸውን ይኽእል እዩ። እዚ ድማ መንፈሳዊ ክብርን ሰላምን ዘርኢ እዩ።

ክልተ ሓደሽቲ መርዑ ይራኣዩ ኣለው፡፡ እዞም መርዑ ኣብ ልምሉምን ፅቡቕን ቦታ ይዝናነዩ ኣለው፡፡ እቶም መርዑት ድማ ተኸተልቲ እምነት አስልምና እዮም፡፡

ሕጊ ኣኽበርቲ፡- ናይ ሓንቲ ዓዲ ልዕልነት ሕጊ ዘኽብሩ ደቂ ሰባት ብሰላም ክወፅእን ክኣቱን ዝገብሩ፡፡ እዚ ባዓል ብረት ሰብኣይ ሌንጀር ዝገበረ ሕጊ ኣኽባሪ ወይ ምልሻ እዩ፡፡

ናይ ቤተ-ክርስትያን ወይ ናይ ቤተመንግስቲ ደገ በሪ እዩ ዝመስል ዘሎ ሕብሪ ቐለሙ ሽሮታይ ምድር-ቤቱ ኾይኑ ቡናውን ፃዕዳን ዘለዎ እዩ ።

ዝተሸላለመት ቆንጆ መኪና ትርከ ኣላ፡፡ እዛ ብዝያዳ ብፃዕዳን ቀይሕን ዝሕብሩ ዕምበባ ወቂባ ዝተሸለመት መኪና ንመርዓትን መርዓውን ክትወስድ ዝተዳለወት እንተይኮነት ኣይትተርፍን፡፡

ባህላዊ ኣልኮላዊ መስተታት ብብዙሕ ዓይነት ክዳለዉ ይኽእሉ፡፡ ኣብ ትግራይ ኣዝዩ ዝተለመደ ባህላዊ መስተ ግን ሱዋ እዩ፡፡ ስዋ ካብ ቡቕሊ፣ ጌሾን ዳጉሻን ይዳሎ፡፡

ነዋሕቲ ኣግራብ ስየ በቑሎም፣ ብድሕሪኦም ድማ ድሙቕ ሕብሪ ዘለዎ ገዛ ኮፍ ኢሉ ይርከብ። እቲ ከባቢ ተፈጥሮኣውን ሰላማውን ኮይኑ ይስምዓካ። ህድኣትን ሓጐስን ዝረኣየሉ ቦታ ውን ይመስል።

እዚ ምስሊ ጠቅላይ ሚኒስትር ሃይለማርያም ደሳለኝ በትረ ስልጣኖም ንዶክተር ዓብዪ ኣሕመድ ኣብ ዘረከብሉ እዋን ንዝነበረ ኩነት ዘመልክት እዩ፡፡ ናይቲ ስልጣን ርኽኽብ ብባንዲራ መልክዕ ተገሊፁ ኣሎ፡፡

እዚ ከባቢ ሊስትሮ ናይ ዝበሃሉ ጫማ ፀረግቲ ቦታ እዩ፡፡ ኣብዚ ብዙሓት መፅሪግቲ ጫማ ይርአዩ ኣለዉ፡፡ ነዚ ሞያ ክነክብሮ ኣለና፡፡ ብዙሓት ሰባት በዚ ኣቢሎም ተለዊጦም እዮም፡፡

እዚ ኣብ ገጠር ወይ ደረቕ ሃዋህው ዝተሳእለ ተፈጥሮኣውን ሰብኣውን ምስሊ እዩ። መንእሰይ ወይ ጓል ይርአ። ባህላዊ ቀይሕ ክዳን ተኸዲና ኣብ ዓቢ ግራጭ ከውሒ ተጸጊዓ ናብ ካሜራ ትጥምት። ጽሩይን ጸሓያውን መዓልቲ!

እዚ ካብ ናይ ገዛ ኣቑሑት ሓደ እዩ፡፡ ናይ ኣስቤዛ ካሳ ንብዙሓት ዓይነታት ኣስቤዛ በቢቦት ክሕዝ ይኽእል፡፡ ሽጉርቲ፣ ኮሚደረ፣ ድንሽን ካልኦትን ይሕዘልና፡፡

ሓደ ህፃን ኣብ ኣፍ ደገ ገዝኡ ዴዉ ኢሉ ዝኮነ ሒዙ ኣብቲ ኣፍ ደገ ጎማ ተቀሚጡ ናይቲ ገዛ መስኮት መጋረጃ ቆፃል ኮይኑ ንደገ ወፅዩ ናይ ገኣ ቆፃሪትን ቀለም ናይ ዴገ ድማ ቆፃል ኢና ንርኢ ዘለና።

ኣብ ሃገርናን ክልልናን ዝርከብ ዓይነት ዝራእቲ ኮይኑ ማለት እውን ተኽሊ መሸላ ንምፍራይ ኣብ ከይዲ ማለት ዝወለደ ማሸላ ናብ መሬት ወዲቁ ክይባላሽው ( ከይረግፍ) እክብ ኣቢሎም ኣሲሮምዎ ይራኣይ ኣሎ::

ትምህርቲ፡- ትምህርቲ መሰረትን ምዕባለን ናይ ሓንቲ ሃገር እዩ፡፡ ትምህርቲ ንዜጋታት ማኣዶም እዩ፡፡ እዛ ጓል ኣነስተይቲ ተምሃሪት ሕቶ ተሓቲታ ፂሒፍ እንትተርኢ የመልክት፡፡

እዚ ሓደ ቦርሳ እዩ ዘርኢ። እቲ ቦርሳ ፍኹስ ዝበለ ቀጠልያ ሕብሪ ዘለዎ ኮይኑ፡ኣብ ቅድሚት 'ኢትዮጵያ' ዝብል ቃል ዝተጠልፈ ወይ ዝተሓትመ ኮይኑ፡ኣብ ታሕቲ ድማ ባህላዊ ብዙሕ ሕብሪ ዘለዎ ቅርጺ ኣለዎ። እዚ ማራኺ ስነ ጥበብን ፋሽንን ።

ትራክተር መሬት እናሓረሰት ሕብራ ቆፃል ብ ሽሮ ዓይነት ኮይና ፀፋር መሕረሲ ዘለዋ ኮይና ኣብቲ ክባቢ ዓብይ ኣእዋምን ሳዕርን ኣለዉዋ ።

እዚ ዝጠፍአ ወይ ዝተደርበየ መድረኽ ብሽክለታ ዘርኢ እዩ። መሬት ኣኻውሕ ዝበዝሖ መንገዲ ድማ ደረቕ እዩ። ወሰን ናይታ ብሽክለታ ናብ ሓደ ሸነኽ ተጠውዩ ይርከብ። ዝተደርበየን ጽምው ዝበለን ቦታ ግን ከኣ ናይ ቀደም መዘናግዒ ቦታ ዝኽሪ ዘለዎ።

ሓንቲ ሰበይቲ ኣብ ገምገም ባሕሪ ደው ኢላ ጸሓይ ክትዓርብ ትዕዘብ። ስሚዒት ናይቲ ምስሊ ናይ ጓሂ ወይ ዝኽሪ ኮይኑ፡ ኣብ ልዕሊኡ ድማ ብስክሪፕት ግዕዝ ኣብ ትሕቲኡ ጽሑፍ ኣሎ። እዚ ናይ ሰላምን ብሕትውናን ይሕብር።

እቲ ስእሊ ብተምሃሮን ዝመልአ ክፍሊ የርኢ። እቶም ተማሃሮ ኣብ ዕንጨይቲ ዝተሰርሑ መንበር ኮፍ ኢሎም፡ መብዛሕትኦም ናይ ቤት ትምህርቶም ዩኒፎርምን ተኸዲኖም ኣለዉ። እቲ ክፍሊ ናይ ማእከላይ ደረጃ ቤት ትምህርቲ ክፍሊ እዩ ዝመስል።

ኣብዚ ብዙሓት ጻዕዳ ክዳን ዝተኸድኑ ሰባት ብኽብሪ ሰልፊ ኣብ ጽርግያ ክጓዓዙ ይረኣዩ። እዚ ድማ ምልክት ዝኾነ መንፈሳዊ ወይ ባህላዊ ጽምብል ምዃኑ ይሕብር። እዚ ናይ መንፈሳዊ ሓድነትን ሓጎስን ስምዒት ዘርኢ እዩ።

እዚ ፍረ ኮኮምበር እዩ ዘርኢ። መብዛሕትአን ቀይሕን ቀጠልያን ሕብሪ ዘለወን ኮይነን፡ ሓንቲ ግን ኣብ ውሽጣ ምቁር ዘርኢ ኣራንሺ ንምግላጽ ተቖሪጻ ትኽፈት። ንመዓልታት ሓጋይ ዘዘኻኽረናን መሊሱ ድስ ስምዒት ዝገብረናን መቐረት ዘለዎ ፍረ እዩ።

እዚ ዝተፈላለዩ ናይ ህጻናት ጫማታት ዘርኢ ኮይኑ፡ ኣብ ታሕቲ ኣብ ዕንጨይቲ ዝተሰርሐ መሬት ተቐሚጦም ኣለዉ። እቶም ጫማታት ሮዛ፡ብጫ፡ ሰማያዊን ቡናዊን ሓዊሱ ዝተፈላለየ ሕብሪ ዘለዎም እዮም። እዚ ትርኢት እዚ ናይ ጽባቐን ንጽህናን ናይ ቈልዓ ሓጐስን ስምዒት ይፈጥር።

ዓለባ ዓዲ ዝተኸደና ኣዶታት ኣብ ቢያቲ ምግቢ ሒዘን ይበልዓ ኣለዋ፡፡ ብፍላይ እታ ሓንቲ ንውላዳ እንዳጥበወት እያ ትበልዕ ዘላ፡፡ ኣዶ ፍቕራ ከምዚ እዩ፡፡

እዚ ሓደ ሰብኣይ ኣረጊት ዓቢ መጽሓፍ ወይ ጥቕላል ኣብ ኢዱ ሒዙ ዘርኢ እዩ። እቲ ሰብኣይ ኣብ ጸልማት ክፍሊ ደው ኢሉ ኣሎ። ቀሊል ባህላዊ ክዳን ተኸዲኑ፡ነታ መጽሓፍ ኣተኲሩ ይጥምታ ኣሎ። እዚ ድማ ቅርስን ሓለዋን ዘለዎ ስምዒት እዩ።

መጋየፅ መመላኽዕን፡- ደቂ ኣንስትዮ ንመጋየፅን ንመመላኽዕን ካብ ዝጥቀማሎም ኣቑሑታት ኩሕሊ ወይ ከዓ ናይ እርሳስ ኩሕሊ እዩ፡፡ ሎሚ ሎሚ እኳ ተባትዮ ውን ይጥቀምሉ ኣለው፡፡

እዚ ንብሩህ ወርቃዊ ሕብሪ ዘለዎ ሳክስፎን ኮይኑ በይኑ ኣብ ጻዕዳ ድሕረ ባይታ ዝረአ እዩ። እቲ መሳርሒ ቁልቁል ዝኣፉ ቅርጺ ዘለዎ ኮይኑመፍትሕን ኣፍን መሳርሒ ንፋስ ምዃኑ ዘርኢ እዩ። ዜማን ጽቡቕ ድምጽን ዝህብ ንብሩህ ገጽ ናይቲ መሳርሒ እዩ።

እዚ ዘንቢል ብናይ ከባቢ ሰብ ጥበብ ዝተሰርሐ እዩ፡፡ እዚ ደቂ ኣንስትዮ ኣስቤዛ ንምምልላስ ዝጥቀማሉ ኣቕሓ እዩ፡፡ ምስዚ መልክዑ እውን ደስ በሃሊ እዩ፡፡

ካብ ጥበባት ስራሕቲ እዚ እንሪኦ ካብ ሲሚቶ ካብ ደረቱ ንላዕሊናይ ሰብ ቅርፂ ቀሪፆም ኣለው። ኣብ ኣክሱም ዘለው ካብ እምኒ ዝተሰርሑ ሓውልቲታት ብዙሓት ኣለው።

እዚ አብ እስክሪን እንምልከቶ ዘለና ምስሊ ህፃውንቲ አብ ቀፅሪ ትምህርት ቤት ታኪቦም ይፃወቱ አለዎ::ፃዕዳ ሸሚዝ ምስ ሰማያዊ ጎልፎ ተከዲኖም ንምልከት አለና::

ኣንጩዋ ኣዝያ መሸገሪት በላዒቶ እዩ፡፡ ኣንጭዋ በላሕቲ ኣስናን ዘለዋ ብምዃና ንብዙሕ ዓይነት ኣቕላ ናይ ምፍጛር ዓቕሚ ኣለዋ፡፡ ካብ ኣንጭዋ ነፃ ንምዃን ድሙ ምውናን የድሊ፡፡

መብዛሕቲኣን ደቂ ኣንስትዮ ዝጥቀማሉ መመላክዕን መፃባበቅን ሊፕስቲክ ኮይኑ ናይ ማይሞዮ ሕብሪ ዘለዎ ዋግኢ ከዓ ክልተ ሚኢትን ሓምሳን ቅርሺ ጥራሕ እዩ።

ህፃናት ተምሃሮ ኣብ ቤት ትምህርቶም ምስ መምህራን ኮይኖም ናይ ባዓል ወለዲ እንዳኽበሩ ይረአ ኣሎ፡፡ ኣብዚ በዓል እቶም ህፃናት ደስ ኢሉዎም እንትስዕስዑ የመልክት፡፡

ኣርማ ሚኒስትሪ ጉዳያት ወጻኢ ፌደራላዊት ዲሞክራስያዊት ሪፓብሊክ ኢትዮጵያ እዩ። እቲ ኣርማ ኣብ ውሽጢ ሰማያዊ ዓንኬል ዘመናዊ መልክዕ ዘለዎ ህንጻን ኣብ ላዕሊ ድማ ጠውዮም ዝኸዱ መስመርን ኣለዎ። ሓፈሻዊ ስምዒት ናይቲ ምስሊ ናይ ሞያዊነት፡ ስልጣንን ዘመናዊነትን እዩ።

ሰለስተ ቦታታት ናይቲ 'ዳንኪራ' መስተ ዘርኢ እዩ። እቶም ቦታታት ብፍሉይ ሕብሪ፡ ሓደ ኣምበር ክልተ ቀይሕን ተገሊጾም ኣለዉ። እቶም ቦታታት ብቐይሕ ዝተመልአ ምርኢት ይውከሉ። እዚ ድማ ናይ ጽባቐን ውዳበን መስታኣዊ ስምዒት የመሓላልፍ።

እዚ ናይ ሙዚቃ መሳርሒ ጊታር ይበሃል፡፡ ነዚ ዝፃወት በዓል ሞያ ድማ ጊታሪስት ይበሃል፡፡ እዚ መሳርሒ ናይ ዘመናዊ ሙዚቃ ዋና ቅመም እዩ፡፡

እዚ ኣብ ኣኽሱም እንዳማርያም ግቢ ዝርከብ ማየ ፀሎት እዩ፡፡ ኣብዚ ግቢ በነና ተተኺሎም ኣለዉ፡፡ እዚ ማየ ፀሎት መንፈስካ ዘሕድስ እዩ፡፡

እቲ ስእሊ ካብ እምኒ ዝተሰርሐ ክቢ መንደቕ የርኢ። ኣብ ማእከል ብረት ኣፍደገ ኣሎ፤ ኣብ ልዕሊኡ ድማ መስቀል ኣሎ። ኣብ ጎኒ ዕምባባታትን ተኽልታትን ዘለዎም ዝተፈላለዩ ድስቲ ኣለዉ። ካብ እምኒ ዝተሰርሐ ቤተ ክርስቲያን ወይ ታሪኻዊ ህንጻ ዝመስል ኣሎ።

እዛ ምሰሊ እዚአ አብ በረካ ትነብር ኮይና ማንትለ ትበሃል እያ። እዛ እንስሳ መንበሪኣ አብ ጉድጓድ ኮይኑ ዝተፈላለዩ አቁፅልትን ዝራእትን ትምገብ እንስሳ እያ ።

እዚ ኣብ ጥንታዊ ቦታታት ንናይ ወፃኢን ናይ ውሽጢ ዓዲ ጎብነየቲ ውህብቶታት ፍሉይን ምልኩዑን ናይ ኢደ ጥበባት ውፅኢት ዝሽየጠዩ ሱቕ እዩ፡፡ ሽሙ ድማ ሃንድ ክራፍትን ይባሃል፡፡

ደቂ ኣንስትዮ ትግራይ ኣብ እዋን ክብረ በዓላትን ፅንብላትን ብጥልፍን ሕድያትን ዝማዕረገ ፍሉይ ባህላዊ ክዳን ይኽደና፡፡ እዚ ክዳን ዙርያ እናተባህለ ይፅዋዕ፡፡

እዚ ከባቢ ናይ ጐሓፍ ኩምራ ዝርአየሉ መፅልኢ ቦታ እዩ፡፡ ድኽነት ዓይና ይፍሰስ ዋ ሰባት ኣብዚ እንዳ ጓሓፍ ገለ ዋጋ ዘለዎ ነገር እንተረኸብና ኢሎም ይደኽሙ ኣለዉ፡፡

እዚ ምስሊ ብኢድ ዝእሰር ካብ ዕንጨይቲ ዝተሰርሐ መሳርሒ ሙዚቃ ዘርኢ እዩ። እዚ መሳርሒ እዚ “ሻምበቆ” ተባሂሉ ዝፍለጥ ኮይኑ፡ ኣብ ባህላዊ ሙዚቃ ኢትዮጵያ ብፍላይ ኣብ ገጠራት ኣዝዩ ልሙድ እዩ።

መጓዓዓዚ ተሽከርከርቲ ካብ ናብ ብፍጥነት ንምጉዕዓዝ ኣገደስቲ እዮም፡፡ ተሽከርከርቲ እንትበሃል መኪና ጥራሕ ዝምልከት ኣይኮነን፡፡ ኣብ ከባቢና ዘለዋ ከም እኒ ማሂንዱራ ዝኣሰላ ባጃጃት እውን ናይዚ ምድብ እየን፡፡

ብዙሓት ዝተፈላለዩ ጥዑማት ምግብታት ዝሓዘ ቡፌ ጠረጴዛ ፣ ኣብቲ መኣዲ ዝተፈላለየ ኬክ ኣብ ብርጭቆ ዝተሰርሐ ኬክ ፍረታትን ካልእ ምግብታትን፣ ኣብ ድሕሪት ድማ ሞያዊ ኣከዳድና ዝለበሰ ሰራሕተኛ ምግቢ የዳሉ ኣሎ። ብሓፈሻ ሕጉስን ጥዑምን ስምዒት ይህብ።

አዚ እብ ቤት ትሞህርቴ ቤት ኮይኑ ዝተፈለዪ ተማሃሩ ደቂ አንስትዮ ይኩን ደቂ ተባዓትዮ ገሊእም ፖርሳ ሒዞም ገሊኦም ድማ አብ ደገ በሪ ጠጠው ኢሎም ንርኢ።

እዚ ጸሓይ ኣብ እትዓርበሉ እዋን ድሕረ ባይታ ኣኽራናት ዘለዎ ዘመናውን ፍሉይን ናይ ትዕዝብቲ ቦታ ዘርኢ እዩ። እቲ ቦታ ብዕንጨይቲ ዝተሰርሑ ክልተ ዓበይቲ ህንጻታት ብቅርጺ ኮን ዝቖመ ኮይኑ እዩ። እዚ ድማ መስተንክር ስነ ህንጻዊ ስነ ጥበብ እዩ።

ወዲተባዕታይን ጓል አንስተይትን ቆልዑ ካባ ዝተከደኑ ለምለም ሳዕሪ አብ ዘለዎ ቦታ ብድሕሪቶም ደስ ዝብል ፃዕዳ ዕምበባ ዘሎ ኮይኑ አብ ላዕሊ ሓይሊ ናይቲ ካባ ዝብል ፅሑፍ አሎ፡፡

እዚ ኣብ ገጠር ወይ ኣኽራን ዝርከብ ቀጠልያ ሰሌዳ የርኢ። እቲ ሰሌዳ ናብ ዝተወሰነ ቦታ ዝወስድ መንገዲ ይሕብር። እቲ ጽሑፍ "ገዳም ኣብነ ኣላቂኖ ማይ በራዝዩ" ዝብል ኮይኑ ንየማን ዘመልክት ፍላጻ ኣለዎ። እዚ ድማ መንፈሳውነትን ጉዕዞን ይስመዓካ።

እዚ ምስሊ አብ ምድረበዳ (ተክሊ ዘይብሉ ቆላማ ቦታ) ኮይኑ ግመል ተፃዒና እንዳከደት የርኢ አሎ፡፡ አብ ዝባን ግመል ዘሎ ፅዕነት አብ ለቆታ ዝመልአ ዝኮነ ነገር እየ፡፡

እቲ ስእሊ ኣብ ሰፊሕ ጽርግያ ዝርከብ ክፋል ሓንቲ ከተማ ዘርኢ እዩ። ኣብ ታሕተዋይ የማናይ ሰማያዊ ጃኬት ዝለበሰ ሰብኣይ ብሽክለታ ክዝውር ይረአ። ኣብ ጽርግያ ዓቢይ ትክሊይርአ፡ ብድሕሪት ድማ ዓቢይ ህንጻ ቤት ጽሕፈት ይርአ።

ኣብዚ ሓደ ሰብኣይ ጸሊም ጃኬትን ጻዕዳ ቲሸርትን ተኸዲኑ ይርአ። እቲ ሰብኣይ ብጸሊምን ጻዕዳን ምሉእ ሕብሪ ዘለዎ ትርኢት ብየማን ይርአ። እዚ ምስሊ እዚ ንሓጐስ ሰብ ዝውክል ናይ እምነትን ማሕበረሰብን ራእይ ዝውክል እዩ።

እቲ ስእሊ ወሰን ጽርግያ ደው ኢላ ዘላ ጻዕዳ ናይ ጽዕነት መኪና የርኢ። ኣብ ድሕሪት ብድሙቕ ቀለም ዝተለኽየ ህንጻ ኣሎ፣ ብሓደ ወገን ቀይሕን ሰማያውን ሳጹናት መስተ ኣለዉ። ኣብ ቅድሚ እቲ ህንጻ ሰለስተ ሰባት ደው ኢሎም ኣለዉ።

ኣብ ብርጭቆ ጸሊም ቡናዊ መስተ ይረአ፣ እቲ መስተ ኣብ ውሽጡ ንኣሽተይ ሰፈፍ ዝበሉ ንጥረ ነገራት ኣለዎ። ኣብ ባይትኡ ድማ ቀጠልያ ቆጽልን ሳዕርን ይርአ። ብሓፈሻ እዚ ጥዑይን መንፈስካ ዘሐድስን ኮይኑ ይስምዓካ።

ከም ናይ ቤተ መንግስቲ ጐንደርን ሃፀይ ዮሃንስ 4ይ መቐለን ዝመሰለ ኪነ ጥበብ ዘለዎ ህንፃ ይርአ ኣሎ፡፡ መልክዑ ኣቤት ደስ እንትብል፡፡

እፀዋት፡- እፀዋት ብተፈጥሮ ዝበቑሉን ሰብ ዝተኽሎም እፀዋት ኣለው፡፡ እዚ እፀዋት እዚ ቅንጭብ ይባሃል፡፡ መብዛሕትኡ ጊዜ ኣብ ከባቢ ቤተ ክርስትያን ዝትከል እዩ፡፡

ካብ ናይ በረኻ እንስሳታት ሓንቲ ዝኾነት ፃዕዳን ፀሊምን ዝሕብራ ዒፍ ኣብቲ ምስሊ ንርኢ ኣለና፡፡ ከምዚአን ዓይነት ኣዕዋፍ ኣብ እዋን ቀውዒ ዝራኣያ እየን፡፡

ናብ ዝኾነ ናይ ዝጉብነይ ቦታ መደያየቢ መድረኽ እዩ ዝመስል ዘሎ ብየማንን ፀጋምን ዓብይ ነዋሕቲ ከውሒዘለዎ ይመስል ። ኣብቲ ትሕቲ ከውሒ በዓቲ ዘለዎ ይመስል ።

ሓንቲ ቆንጆ ጓል ኣንስተይቲ ሽፎን ተኸዳና ነቲ ዝፎን ብኢዳ ሒዛ ትርአ ኣላ፡፡ እዚ ክዳን ናይ ምፍላጥ ሜላ እዩ፡፡ ብብዝሒ ከዓ ኣብ ቲክ ቶክ ንሪኦ እዩ፡፡

ቫት ተመዝገብቲ ትካላት ስራሕቲ ንግዶም ብማሽን መዝጊቦም ንክሕዙ ሕጊ ዘግድድ እንትኾን ነዚ ዕላማ ዝውዕላ ማሽናት ድማ ካሽ ረጂስተር ተባሂለን ይፅውዓ፡፡

ማሽናት፡- ንቕልጣፍ ስራሕቲ ወዲ ሰብ ልዑል ኣበርክቶ ዘለወን ማሽናት እየን፡፡ ካብኣተን ሓንቲ ናይ ቡና መውቀጢት ማሽን እያ፡፡ እዚኣ ብኤሌክትሪክ ትሰርሕ ማሽን እያ፡፡

ናይ ኢትዮጵያን ናይ እስራኤልን ባንዴራ ብሓባር ይውልብለባ ኣለዋ፡፡ ደስ ዝብል እዩ፡፡ ሃገራት ብናይ ሓቂ ከምዚ ዝኣምሰለ ማዕርነት ክህልወን ግቡእ እዩ፡፡

እዞም ማሽናት ናይ ፕላስተር መዓሸጊ እዮም፡፡ ድሕሪ ዕሸጋ ድማ ነቲ ፕላስተር ብዘለዎም ላማ ካብቲ ዝተዓሸገ ነገር ቆሪፆም የትርፍዎ፡፡ ዘመናዊ ስራሕ እስካብ ክንድዚ ንደቂቕ ነገር እውን ተገዲሱ እዩ፡፡

ስደት ንጦርነት ሓፍታ እያ፡፡ ናይ ሓንቲ ሃገር መላኽዓ መናእሰያት እዮም፡፡ ዝተረፈ ሕ/ሰብ ዝቕበል እምበር ምሃብ ዘይኽእል እዩ፡፡ መናእሰያት ብኸምዚ ዓይነት ድምላዊ ሂልቂት ካብ ዓዶም እንትለቁ የሕዝን፡፡

ኣብ ዝኾነ ክብረ በዓል መዘምራን ወረብ ይገብሩ ኣለዉ፡፡ እዚ ናይ ማህሌት ስርዓት ንኦርቶዶክስ ተዋህዶ ቤተ ክርስቲያን ሃገርና ካብ ዓለም ፍሉይ ካብ ዝገብርዋ ነገራት ሓደ እዩ፡፡

እቲ ስእሊ ውቁብ ተፈጥሮኣዊ ሃዋህው ዘርኢ እዩ። ኣብ ቅድሚኡ ቀጠልያን ብጫን ናይ ሕርሻ መሬት ኣሎ፣ ድሕሪኡ ኣብ ርሑቕ ሓደ ዓቢ ቀላይ ኣሎ። ብድሕሪ እቲ ቀላይ ልዑል ሰንሰለት ኣኽራን ኣሎ፣ ሰማይ ድማ ብዘደንቕ መልክዑ ሰፊሕ እዩ።

እዚ አብ ዓብይ ከተማ ኮይኑ ብርክት ዝበላ ታክሲታትን ካልኦት መካይንን ተጨናኒቀን ዝከዳሉ የርኢ፡፡ ብቅድሚት እተን ታክሲ ዓብይ ህንፃ ዘሎ እንትኮን ብድሕሪት ድማ ሓደ ብተንሸራታቲ ዝከይድ ወዲ አሎ፡፡

ዝተቃቕሐ ሸዊት ዕፉን ይርአ አሎ፡፡ እዚ ሸዊት ብልዓኒ ብልዓኒ ዝብል እዩ፡፡ ኣነ ሸዊት ዕፉን ብጣዕሚ እየ ዝፈቱ፡፡ ብዙሓት ሰባት እውን ከምዝኸማይ ከምዝፈትውዎ ይፈልጥ እየ፡፡

ኣህመድ ናየ ዒዳጋ ማእከልን ልደታ መድሃኒት ቤት ዝብልን ረማን ፋሽን ኣበባ የጥርስ ፎቶ ስትድዮ ዝብልን ኣብ ዓብይ ህንፃ ተፃሒፎም ኣለው።

እዚ ካብ መትሓዚ ስዋ ናብ ናይ ታኒካ መርቲ ስዋ ዝንዳተመለኣ የረኣና ኣሎ። ስዋ ካብ ዳጉሻ፣ ምሸላ፣ ስርናይ ክዳሎ ይክእል እዩ። ብተወሳኪ እውን ብቁሉን ጌሶን እውን ተሓዋዊሱ ስዋ ይከውን።

ዝተፈላለዩ ሰብ መዚ ኣብ እዋን ሕማም ኮረና ሓደ ኣዳራሽ ተኣኪቦም ንርኢ ኣለና፡፡ ንኮረና ንምክልኻል ድማ ማስክ ዝበሃል መሸፈኒ መተንፈሲ ኣካላት ተጠቒሞም ንርኢ፡፡

ስኒ ንመልክዕና ብሰሓቕ ዘድምቕ፣ ምግቢ ንምሕያኽ ዝጠቅምና ኣካል እዩ፡፡ ሕክምና ስኒ ድማ ንፀገም ስኒ ብምሕካም ስኒ ግቡእ ግልጋሎት ንክህብ ይገብር፡፡

እቲ ስእሊ ንቆርበት ዝኸውን ፍርያት ሴራቪ ዘርኢ እዩ። ብጸጋም ድማ ንጽሬት ገጽ ዝውዕል "ፎኣሚንግ ፋሻል ክሌንሰር" ኣሎ፤ ኣብ ማእከል ድማ "ሞይስቸራይዚንግ ክሬም" ኣሎ። ኩሎም እቶም ፍርያት ንሕክምና ቆርበት ገጽ ዝውዕሉ እዮም።

እዚ ሰማይ ጠቀስ ታወር ናይ ቴለ ኮሚኒኬሽን መሳርሒ እዩ፡፡ እዚ መሳርሒ እንተዘይሃልዩ ኤለክትሮኒካዊ ረኽቢ ምግባር ኣይከኣልን፡፡ ስለዚ ብኣንፃር ኣገዳስነቱ ንንከባኸቦ፡፡

እፅዋት ካብ ዝተፈላለዩዓይነታት ጠቅሚ ክህቡ ይክእሉ እዮም ካብ ዝህብዎም ጠቅምታት ድማ ንምግብነት ፣ንመድሓኒት፣ ኑፁህ ኣየር ንካሎኦትን ጠቅምታት ንምርካብ እውን ይጠቅሙ።

ትካላት ንፍርያቶምን ግልጋሎቶምን ዝውክል ኣርማ እንትጥቀሙ ንርኢ ኢና፡፡ ንኣብነት ኣያት ዞሮ መግቢያዬ ዝበሃል ትካል ንስርሑ ዝገልፅ ናይ ጎጆታት ምስሊ ዘለዎ ኣርማ ይጥቀም፡፡

እዚ እንሪኦ ዘለና ደቂ አንስትዮ ንከንፈረን ዝጥቀማሉ ልፕስትኪ እናተባህለ ዝፍለጥ ኮይኑ ብመልክዕ ፈሳሲ ዝቀርብ ዓይነት መመላክዒ ናይ ደቂ አንስትዮ እዩ።

እዚኦም ካብ ናይ ኦርቶዶክስ ተዋህዶ ቤተ ክርስትያን ሃይማኖታዊ ናይ እምነት ቅርስታትን ሓድግታትን እዮም፡፡ ስእሊ ኣድህኖ፣ ካብ ብሪ ዝተሰርሐ መስቀልን ይርከቡ፡፡

ሓንቲ ሰበይቲ ፍረ ቡን ኣብ ሞቕሎ ክጥበስ ይርአ። ካብቲ ሞቕሎ ትኪ ይለዓል ኣሎ፡ ስነ-ስርዓት ቡን ንምድላው ዝኸውን ይመስል። ፊንጃል ቡንን ዕንጨይቲ ጠረጴዛን እውን ኣብ ጎኑ ይርአ። ምስዚ ባህላዊ መንፈስካ ዘሐድስን መዓልታዊ ንጥፈታት ህይወትን ይህብ።

ተምሃሮ ኣብ ክላስ ኮፍ ኢሎም መምህር ዘይሩ እናረኣዮም እቶም ተምሃሮ ቆፃል ድቪዛ ናይ ላዕሊ ምሰ እርሳስ ናይ ታሕቲ ገይሮም መምህሮም ድማ ፃዕዳ ጋቦን ጌሩ ኣሎ።

ግዜ እንትሓምቕ እንተሎ ባህታውያን እንብሎም መናንያን ነፀልኦም ተዓጢቖም እምኒ ኣብ ርእሶም ተሸኪሞ ንህዝቦም ብናይ ምህለላ ዋይታ ብምምራሕ ካብ ኣምላኽ ምሕረትይልምኑ፡፡

እዚ ብሓጺን ዝተሰርሐ ነገር ኮይኑ፡ ምስ ናይ ገዛ መሳርሒ ዝተኣሳሰር ክኸውን ይኽእል። እቲ ኣቕሓ ካብ ሓጺን ወይ ኣሉሚንየም ዝተሰርሐ ይመስል። ዓቢ ሲሊንደራዊ ማንካ ወይ ላድል ክኸውን ይኽእል። እዚ መዓልታዊን ኣብ ጥቕሚ ዝውዕልን እዩ።

ኣብዚ ፅዳጋ ቡናታት፣ ሽኮር ፣ ኦሞ፣ ፈርኔሎ፣ መሽረፈት፣ ናይ መጎጎ ሓፂን፣ ሳሙና ኾታስ ብርክት ዝመሉ ቑሳቑሳት እንሄዉ ፡ ግን ተር ዝበለ ኽይኑናይ ብዙሓት ሸቓጦ እዩ ።

እዚ ኣብ ኣስክሪን እንምልከቶ ዘለና ምስሊ ኣብ ጉዕዞ ከለና ናበይ ንከድ ከም ዘለና ዝነጉርና ዝተሰቀሉ ሓበርቲ ኣለዉ እዚ እውን ሓደ ካብኡም ኮይኑ ብኣርባዕቲኡ ምኣዝን ንበይ ክምንከድ ይሕበር ኣሎ።

ኣብዚ በሪ ናይ ፍርጃት ቀፎ ይርአ ኣሎ፡፡ እዚ እቲ ገዛ ፍርጃት ዝፅገናሉ ምዃኑ የመልክት፡፡ ካብዚ ወፃኢ ግን እቲ ኣቑሑ ንከባቢ ፅባቐ ዝጐድእ እዩ፡፡

ኣብ ህዝቢ ብብዝሒ ዝንቀሳቐሰሉ ናይ እግረኛ መንገዲ ሸቐጥ ዝገብራ ደቂ ኣንስትዮ ኣለዋ፡፡ እዚ ከምዚ ዓይነት ናይ ትራፊክ ሓደጋ ዘስዕብ ልምዲ እንተዝተርፈና፡፡

ካብ ዓይነታት ስኩስ መስተታት ቡን እንትከውን ቡን ካብ ቡን ዝበሃል ተክሊ ዝፈሪ ኮይኑ እቲ ፍረ ብምቅላው ደስ ብዝብል ኣቀራርባ ተዳልዩ ናብ እዝኒ ዘለዎ ፍንጃል ተቀዲሑ ዕጣን እንዳተከከ ክስተ ተዳልዩ ኣሎ።

እንስሳት ናይ ገዛን ናይ በረካን እንስሳ ኢለና ንፈልዮም፣ ኣብዚ እንሪኦም ዘለና ናይ ገዛ እንሳሳ ካብ ሓደ ቦታ ናብ ካሊእ ቦታ ንመፅዓኛ እንጥቀመሉ እንስሳ ግመል ይበሃል።

ማሾ መብራህቲ ብላምባ ትሰርሕ መብራህቲ እንትከውን ኣብ ትግራይ ከባቢ ገጠርን መብራህቲ ኤሌትሪክ ዘይብለን ቦታታት ንወራዲ መርዓን ካልእን ዝጥቀሙላ ዝነበረት እያ።

ናይ ዓይኒ መነፀር ኣብ ብባን ፃዕዳ ጠረጼዛ ተቐሚጢ ዘሎ ይመስል እቲ መነፀር ወሰን ወሰኑ ብፀሊም ጎማ እዩ ተሰሪሑ ዘሎ ።

እዞም ሓደ ዓይነት ማልያ ዝተኸደኑ ሰባት ተሳተፍቲ ዓብዪ ጉያ እዮም፡፡ ናይ ኢትዮጵያ ኣየር መንገዲ ነዚ ጉያ ስፖንሰር ዝገበረ ምዃኑ ካብ ኣብቲ ማልያ ዘሎ ምልክት ንርዳእ፡፡

ካብ ንፋስ ሓይሊ ኤለክትሪክ ዘምንጭው ተርባይናት ኣብ በረኽቲ ቦታታት ተተኺሎም እዮም ዝርአዩ፡፡ ናይዚ ምኽንያት ንፋስ ኣብ በሪኽ ቦታ ስለዝርከብ እዩ ዝመስለኒ፡፡

እቲ ስእሊ ናይ ህጻናት መጽሓፍ የርኢ። እታ መጽሓፍ "መጽሓፍ ህጻናት ሳሮን" ዝብል ስያመ ኣለዋ። ኣብ ማእከል እታ መጽሓፍ ኣርባዕተ ስእልታት ህጻናት ዝሓዙ ኣለዉ። ኣብ ታሕቲ "ክንክን፣ ትምህርትን ትምህርታዊ ንጥፈታትን ንKG-1 ክሳብ 2ይ ክፍሊ" እዩ።

ኣብዚ ዘሎ መፋለጢ እዩ ናይ ድጅታል ካርዲ ሕትመት ብቴሌብር ስፖርኣፕ ምእዛዝ ዝብል ርእሲ ብኢትዮ ቴሌኮም ዝሓለፍ መፋለጢ እዩ። መፋለጢ ስራሕትና ንምቅላጥ ይጠቅሙና።

ዝራእቲ ናይ ህይወትና ደቂ ሰብ መሰረት እዮም፡፡ ኣብ ከባብታት ትግራይ ካብ ዓይነታት ብብዝሒ ዝምረቱ ዝራእቲ መሸላን ዕፉንን እቶም ቀዳሞት እዮም፡፡

እዚ አብ ከባቢ ገጠራት ኢትዮጵያ ንመንበሪ ዝጥቀምሉ ጎጆ ኮይኑ ካብ ዝተፈላለዩ ውፅኢት ዕንፀይቲ፣ ሳዕርን ጭቃን ዝስራሕ እንትኸውን አብ ቅድሚቱ ብቀይሕን ሐደዋይ ሕብሪ ተመላኺዑ አሎ።

ካብ ዓይነታት ምግቢ ኣትክልትን ኣሕምልትን ዝምደቡ ሓደ ሓምሊ ኣድሪ እዩ፡፡ ሓምሊ ኣድሪ ንጥዕናና ወይ ውን ንኸብዲ ሕማም ዘለዎ ሰብ ክበልዖ ዝምከርን ዝምረፅን እዩ፡፡

ነዚ ሰብ እዚ ክሪኢ እትለኩ ብጣዕሚ እየ ዝሓርቅ ምክንያቱ ኣይተ ጌታቸው ረዳ ካብቶም ኣለውና ኢልና ዝሓዝናዮ ሰብ ሓደ ኮይኑ ሕዚ ግን ንትግራይ ገዲፉዋ ሃዲሙ።

ዓብይ ናይ ምልክታ ሰሌዳ ይረአ፡፡ እቲ ቦርድ ስምን መርበብ ሓበሬታን ናይ ሓደ “ኤም ኣድቨርታይዚንግ” ዝበሃል ትካል ሒዙ ኣሎ። ኣብ ላዕሊ ናይ ሕትመትን ምቑራጽን ማሽናት ኣለዉ፡፡ ዲጂታላዊ መሕተሚ ዘለዎን ሞያዊ፡ ጽቡቕ ዲዛይን ዘርእን ንግዳዊ መወዓውዒ/ መፋለጢ።

ናይ ገጠር ገዛ ዋላ ኪነ ህንፅኡ ብዙሕ ወፃኢ ዝሓትት ናውቲ ኣይጥቀምን፡፡ ኮይኑ ግን እቲ መካበቢያ ቁመቱ ነዊሕን ሰፊሕን ስለዝኾነ ንምንዳቕ ዝጠልቦ ጉልበትን ግዜን ብዙሕ እዩ፡፡

ኣብ ትግራይ ካብ ዝርከቡ ናይ ዜና ማዕኸናት ሓደ ዝኾነ ትግራይ ቴሌቪዥን ኣብ መደብ ቋንቋ ትግርኛ ናይ ስፖርት ዜና እንዳተማሓላለፈ ዘርኢ እዩ፡፡

እዚ ኣብዚ ዘሎ ዘመናዊ ስፖርታዊ ጫማ ብሰማያውን ጸሊምን እዩ። እቲ ደጋዊ ክፋል ብዝተፈላለየ ዲዛይናትን ምልክታትን ዝተሰለመ ኮይኑ፣ ፋሽንን ቅዲ ዘለዎን ዲዛይን እዩ። እዚ ዘመናዊ፡ ድሙቕን ርእሰ ተኣማንነት ዘለዎን ናይ ክዳውንትን ፍልጠትን መድረኽ አዩ።

ሓደ ሰብኣይ ቅልጽሙ ኣጣሚሩ ደው ኢሉ ይርአ። ብድሕሪት ድብዝዝ ዝበለ እኩባት ሰባትን ኣግራብን ይርአ። ብሓፈሻ ናይ ትኹረትን ህድኣትን ስምዒት ኣለዎ።

እቲ ኣብቲ ምስሊ ዝራኣየና ዘሎ ደቂ ሰባት ካብ ኣእምሮኦም ኣፍሊቆም ዝፅሕፍዎምን ንኸሊእ ሰብ ትምህርቲ ከመሓላልፉ ይኽእሉ እዮም ኢሎም ዝፅሕፍዎም ውፂኢት ናይ ጋዜጣን መፅሓፍትን ሓደ እዩ፡፡

ኣብቲ ስእሊ ኣብ ጣውላ ፕላስቲክ ተዘርጊሑ ኣሎ። ኣብ ልዕሊኡ ቀይሕ ቀለም ዘለዎ ብራሽን ታኒካ ቀለምን ተዘርጊሑ ኣሎ። እዚ ድማ ናይ ቅብኣ ወይ ናይ ስነ-ጥበብ ናውቲ ዝዳሎ ምዃኑ ይሕብር። እቲ ስእሊ ማዕድናዊ ቀለምን መሳርሒታት ቅብኣን ዘርኢ እዩ።

እዚ ናይ ሓደ ወጻእተኛ መራሒ ወይ በዓል ስልጣን ዜናዊ ምስሊ ይመስል። እቲ ሰብኣይ ግራጭ ጭሕሚ ዘለዎ ዓቢ ሰብ ይመስል። ጸሊም ክዳን ተኸዲኑ ኣብ ስፒከር ወይ ካሜራ ዘተኮረ ይመስል። እዚ ድማ ኣህጉራዊ ጉዳያትን ዘርኢ ምስሊ እዩ።

ኣብቲ ስእሊ ሰለስተ ሰባት ደው ኢሎን ኣለዋ። ባህላዊ ናይ ኢትዮጵያ ገጠር ክዳን ተኸዲነን እዮን። ኩሎን ቡናዊ ክዳን ቀይሕ ቀበቶን ተኸዲነን ኣላዋ። እታ ኣብ ማእከል ዘላ ሰበይቲ ኣብ ርእሳ ጽዕነት ተሰኪማ ኣላ። ብድሕሪአን ብኣትክልቲ ዝተኸበበ እዩ።

ፍራምረ ካብ ቆዋሚ ተክሊዝፈሪ ኮይኑ ከም ኣባካዶ፣ ማንጎ ዝኣምሰሉ ኣብ ዕዳጋ ዝርከብ ንደቂሰብ ንጥዕነኦም ብፅሟቅ ይኩን ብካልእ ብጣዕሚ ጠቃሚ ምኳኑ ድማ ይፍለጥ።

ኣብ መስኮት ቴለቪዥን ድምፂ ወያነ ምሁራን ኣብ ኣዳራሽ ተኣኪቦም እንትመያየጡ ይርአዩ ኣለዉ፡፡ ዩኒቨርሲታት ትግራይ ፀገም ህዝቢ ኣብ ምፍታሕ ክሰርሓ ይግባእ ዝብል ጭብጢ እቲ ዘተ ምዃኑ ከዓ ብፅሑፍ ተመልኪቱ ኣሎ፡፡

እዚ ክልተ ሰባት ኣብ መዐደሊ ነዳዲ ዝሰርሑ ዘርኢ እዩ። ክልቲኦም ሰራሕተኛታት ቀይሕ ዩኒፎርም ተኸዲኖም ኣለዉ። ሓደ ካብኣቶም ኣብ ጎኒ መዐደሊ ነዳዲ ኮፍ ኢሉ ክኸውን ኣሎ ።መዓልታዊ ስራሕን ናይ ከተማ ህይወትን! ቁሩብ ዕረፍቲ ክወስድ ዝደሊ ኮይኑ ይስምዓኒ።

እዚ ገመድ ናይ ዝጥቀም ኢንተርኔት መገልገሊ መሳርሒ እዩ፡፡ እዚ ንተጠቀምቲ ምስ ናይ ቴለኮም ናይ ኢንተርኔት ገመድ ዘራኽብ ኮይኑ ናይ ግልጋሎት ክፍሊት ካብ ናይ ዋይፋይ ዝቐነሰ እዩ፡፡

እዞም ኣብ ምስሊ ንሪኦም ዘለና ጀነራል ዮሃንስ ገብረመስቀል ይበሃሉ፡፡ ኣብ 2013ዓ/ም ትግራይ ኣብ ትሕቲ ናይ ኮማንድ ፖስት ምምሕዳር ኣብ ዝነበረትሉ እዋን ናይ ፀጥታ ጉዳይ ሓላፊ ኮይኖም መፂኦም ነይሮም፡፡

እዚ ንህጻናት ዝኸውን ገጽ መጽሓፊ ዝመስል ዘርኢ እዩ። ገጽ መጽሓፍ ብድሙቕ ብጫን ሰማያውን ዝተሰርሐ ኮይኑ ብከዋኽብትን ካልእ ናይ ህጻናት ስልማትን ዝተሰለመ እዩ። እዚ ምርኢት ፍልጠት ባህልን ዘዘናግዕ ትምህርትን ዝመልኦ ተስፋ ዝህብ ስምዒት የቕርብ።

እዚ ኣዝዩ ፅቡቕ ጊባቦ ዝተፈላለዩ ናይ ምግቢ ዓይነታት ንምቕማጥ ዝጠቅም እዩ፡፡ እዚ ስርሓት ደቂ ኣንስትዮ ዘዳልውኦ ናይ ጥበብ ስራሕ እዩ፡፡

እቲ ንሪኦ ዘለና ምስሊ ናይ ዕዳጋ ፍረ ምረ ዘርኢ እዩ፡፡ ኣብዚ ዕዳጋ ብዙሓት ዓይነት ፍረ ምረ ንመሸጣ ቀሪባም ኣለው፡፡ እኒ ኣፕል፣ በነና፣ ለሚን ካብዞም ቀረባት ተጠቀስቲ እዮም፡፡

ብቅርጺ ስፈ ዝተሰርሐን ብዛዕጎል ካውሪ ዝተሸለመን ጥንታዊ ኣቕሓ እዩ። እዚ ኣቕሓ እዚ ካብ ቋንቁራ ወይ ካልእ ንብረት ዝተሰርሐ ኮይኑ ነዊሕ ታሪኽ ኣለዎ። ብሓፈሻ እቲ ምስሊ ባህላዊ ጥንታዊን ስነ-ጥበባውን ስምዒት የውግዕ።

ናይ ቴሌቪዥን ቃለ መሕትት ክካየድ ከሎ ዘርኢ እዩ። ሓንቲ ሰበይትን ሓደ ሰብኣይን ኣብ ዳስ ኮፍ ኢሎም ብኣገባብ ይዕልሉ ኣለዉ። እቲ ዳስ ብናይ ዩኤንኤችር ኣርማ ዝተለጠፈ እዩ። ህይወት ኣብ ማእከል ጸበባ እውን ከይተረፈ ተዛረብትን ትኩራትን ክንከውን ከም እትምህረና የዘኻኽረና።

ጋሪታት ጠጠው ኢለን ይርኣያ ኣለዋ፡፡ ኣብዚ ሕዚ እዋን ነዳዲ ምስ ምኽባሩ ተተሓሒዙ ካብ መኪናን ባጃጅን ንላዕሊ ጋሪ ምጥቃም ተመራፂ ኮይኑ ይርከብ፡፡

ጻዕዳ ደስ እትብል መኪና ኣብ ወሰን ጽርግያ፣ ካብቲ ቀንዲ ድሕረ ባይታ ዝረአ ኮይኑ፡ ብርሃን ጸሓይ ተበታቲኑ ይረአ፡፡ ብብርሃን ጸሓይ ዝተመልአ ጽምው ዝበለ ቦታ ከም ዝኾነ ይሕብሮ።

ገባራት ከባቢና ብባህላዊ መንገዲ ብጉልበት እንስሳት ተጠቒሞም ንእኽሊ ካብ ሓሰር ይፈልይዎ፡፡ ዝማዕበሉ ከባታት ግን ብዝሓፀረ ግዜ ንእኽል ካብ ሓሰር ዝፈሊ ማሽን ኣለዎም፡፡

መስተታት፡- መስተታት ብዘለዎም ትሕዝቶ ኣልኮላውያንን ዘይኣኮላውያንን ተባሂሎም ይምቀሉ፡፡ ካብቶም ኣልኮል ዘለዎም መስተታት ሓደ ቢራ ወይ ድራፍት እዩ፡፡ እንተብዚሕናዮም ጉድኣት ከብፅሑ ስለዝኽእሉ ብመጠኑ ዳኣ፡፡

ኣብ ስእሊ ዘሎ ኣቕሓ ብኤሌክትሪክ ዝተሰርሐ ኣቅሓ እዩ። ኣብ ታሕቲ ድማ ኤሌክትሪክ ዝውልዕ መቐየሪ ኣሎ። እዚ ኣቅሓ እዚ ማይ ብቕልጡፍ ንምዝሓል ወይ ቡን፡ ሻሂ ወይ ካልእ ንኣሽቱ መስተታት ንምድላው ይጥቀመሉ።

ቆፅላዋይ ምንፃፍ ዝተነፀፎ ብፃዕዳ ሕብሪ ዝተሰመሮን ኣብ ማእከል ድማ መንፊት ዝመስል ኣሎ ኣብቲ መንደቅ እውን ፎቶ ናይ ሰብ ይርአ ኣሎ።

ክልተ ዓይነት ሳሙናታት ኣብ መደርደሪ ተቐሚጦም ኣለዉ፡፡ እቲ ላዕለዋይ ፃዕዳ ናይ ክዳን ሳሙና እንትኾን እቲ ታሕተዋይ ድማ ላክስ ዝበሃል ናይ ነብሲ ሳሙና እዩ፡፡

ኣብዚ ሓንቲ ኢትዮጵያዊት ጓል ኣንስተይቲ ኣትሌት ኣብ ሓደ ውድድር ቀዳመይቲ መስመር መዛዘሚ ክትሰግር፡ ተዓዋቲት ትርኢ። እዚ ናይ ሓጎስን ዓወትን ስምዒት ኣዝዩ ዝሀብ እዩ። ዓቢ ሓበንን ሓጐስን ይስምዓኒ።

ፋብሪካ ንሓንቲ ሃገር ኮነ ንሓደ ነባሪ ሕ/ሰብ ልዑል ኣበርክቶ ኣለዎ፡፡ ኣብ ትግራይ ካብ ዝርከቡ ዳብሪካታት ሓደ ኣብ ዓድዋ ዝነበረ ናይ ጨርቃጨርቂ ፋብሪካ እዩ፡፡

ናይ ቀዳሞት ዝመስል ባህላዊ ክዳን ዝተኸደኑ ሰብኣይን ሰበይቲ ምስ ክልተ ቆልዑ ብሓባር ይርአዩ ኣለዉ፡፡ እዚ ባህሊ ብጣዕሚ ደስ በሃሊ እዩ፡፡

ዓይነታት መሳርሒ ሙዚቃ አኣብዚ ምስሊ አንሪኣ ዘለና ካብ ሻንበቆ ዝተሰረሐት ኮይና እምብልታ ትበሃል። ካልኦት መሳሪሒ ሙዚቃታት ዝርዝር ከበሮ፣ ጥራ፣ ክራር ...ወዘተ ኣለው ።

ብመስመር ዝተዘርአ ምልኩዕ ኣትክቲ እኒሀ፡፡ ንኣትክልቲ ብመስመር ምዝራእ ኣብ መንጎ እቲ ኣትክልቲ እኹል ኣየር ንክንቀሳቐስ ምስምኽኣል ንክትትላዊ ምንቅስቓስ እውን ምችው እዩ፡፡

ኣብዚ ምስሊ እዚ ቅድሚት ናይ ሓደ መጽሓፍ ይርአ። እታ መጽሓፍ “መጽሓፍ ዛንታታት መጽሓፍ ቅዱስ” ዝብል ስያመ ተዋሂብዋ ኣሎ። ኣብ ልዕሊኡ ሕብራዊ ስእሊ ኣሎ ኣብዚ ሰለስተ ሰባት ኣብ ዝፋን ኮፍ ኢሎም ይረኣዩ።

እዚ ብዙሐት ተምሃሮ አብ ውሽጢ ግቢ ቤት ትምህርቲ እክብ እክብ ኢሎም ዘሰርአዩ እንትኾኑ ተኽልታት፣ ዝተፈላለዩ ስእሊ አበቲ መንደቅ ከምዘሎ የማላኽት።

እዚ ናብ እንዳ ኣኽሱም ፅዩን ቤተ- ክርስቲያን ግቢ ዘእቱ ምዕራባዊ በሪ እዩ፡፡ ሙራደ ቃል ዝበሃል ምስ ቅዱስ ያሬድ ዝተተሓሓዘ ታሪክ ኣብ ፊት እዚ በሪ እዩ ተፈፂሙ፡፡

እዚ ዘመናውን ጽቡቕ ጌሩ ዝተሰለመን ናይ ሆቴል ሳሎን ወይ ቤት ምግቢ ዘርኢ እዩ። እቲ ክፍሊ ብሐምላይ/ቫዮሌትን ሰማያውን መብራህቲ ዝተሰለመ ኮይኑ፡ኣብ ናሕስን መሬትን ብርሃን ዘንጸባርቕ እዩ። እዚ ቦታ እዚ ምቾትን ቅንጦትን ዝመልኦ ኮይኑ፡ ክትዝናነዩ ዝዕድም ዘዛንይ ሃዋህው የቕርብ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ዳ ጽሕፈት ቤት ወይ ኦፊስ ንረክቦ ኮይኑ ስፒል ይበሃል ምስ እስተፒለር ተጠቂምና ወረቀት ንምትሕሓዝ ንጥቀመሉ ማለት እዩ።

ካብ ትራንስፖርትን ተሽከርከርትን ሓንቲ ዝኾነት ሚኒባስ ትረአ ኣላ፡፡ እዛ ሚኒባስ ንደቂ ሰባት ካብን ናብን ተጓዓዕዝ እንትትኮን ናይ ቢሮ ሰራሕተኛታት ሰርቪስ ኮይና ክተግልግል ውን ትኽእል፡፡

እዚ ናይ ህንፃ ስራሕቲ ዝሰርሕ ኣቕሓ እንትኸውን ኣብ መንበሪ ገዛታትን ኣብ ስራሕ ድርጅታትን ኣብ ልዕሊ ሙሌት ዝተመልአ መንደቕ ኳርቲዝ ቀለም ንምልማፅ ዝጠቅም እዩ፡፡

እዚ ዓቢይ ግራጭ ብረት ፋይሊንግ ካቢነ ወይ ፋይል ካቢነ የርኢ። እቲ ካቢነ ክልተ ማዕጾ ዘለዎ ኮይኑ፡ኣብ ማእከሉ መዕጸዊ ኣለዎ። ኣብ ላዕለዋይ የማናይ ሸነኽ ጻዕዳ ወረቐት ተለጢፉ ኣሎ። ስርዓትን ድሕንነትን! ናይ ቤት ጽሕፈት ሰነዳትን ቀረብን ዝዕቀበሉ ቦታ ይመስል።

ኣብ ንእሽቶይ ጸቢብን ቦታ ክፉት ማዕጾ ድብዝዝ ዝበለ ፅሑፍ ዘለዎ ፣ ኣብ ቅድሚት እምንንን ኣኻውሕን ዝበዝሖ ግራት፡ ብድሕሪ እቲ ማዕጾ ድማ ዕንጨይትን ተፈጥሮኣዊ ጨናፍርን ዘለዎ ተኽልታት ኣሎ። ውሑድ ተፈታውነት ዘለዎ ቦታ፣ ወቕቲ ዝነግር ውን ይመስል።

ኣብ ማእኸሉ ናይ እሳተ ጎመራ ትኪ ዝመስል ዝወፅእ ዘለዎ ብ ዝተፈላለየ ቅርፂ ዘለዎም ጎቦታት ዝተኸበበ ቦታ ክልተ ሰባት ደው ኢሎም ይርእዩ ኣለው፡፡

ተመዛበልቲ ብሰልፊ ህፁፅ ፃውዒት ይገብሩ ኣለዉ፡፡ እዚ ፃውዒቶም ግን ሰማዒ እናረኸበ ኣይኮነን፡፡ እዚ ሕቶ ከንቶ ኣውያት እናኾኖም እዩ፡፡ ነገሩ ዘሕዝን እዩ፡፡

ኣብዚ እንሪኦም ዘለና ሰባኣይን ሰበይትን ምስ ሓንቲ ጓሎም ይረኣይና ኣለው። እዚኣቶም ድማ ኣባላት ስድራ ኢልና ንፅዎዖም ኣቦን ኣዶን ቀንዲ ሓላፍነት ወሰድቲ ናይ ስድራ እዮም።

ኦቪን ምድጃ ንዝተፈላለዩ ዳቦን ፒዛን ካልኦትን መስርሕን መሰንከትን ትጠቅመና እንትከውን ብዘመናዊ መልክዕ ብቴክኖሎጂ ተሓጊዛ ዝተሰረሓት ብኤሌትሪክ ትሰርሕ ብጣዕሚ ፈጣንን እያ።

ሙዚቃ ንመንፈስ ዝገዝእ ጥበብ ደቂ ሰብ እዩ፡፡ ሙዚቃ ብናይ ጐሮሮ ድምፂ ጥራሕ እንተይኮነስ ከም እኒ ጊታር፣ ክራር፣ ፒያኖ ዝኣምሰሉ መሳርሕታት ዝዕጀብ እዩ፡፡

ጸሊም ፍራይንግ ፓን ባዴላ ኣብ ጣውላ ኮፍ ኢሉ ይርአ። እቲ መትሓዚ ሰማያዊ ኮይኑ፡ ኣዝዩ ደስ ዝብልን ጽቡቕ ምድላው ዝተገብረሉን ይመስል። ኣብ ገዛ ዝበሰለ ምግቢ የዘኻኽረካን ይስምዓካን።

ዝተፈላለያ ናይ ክዳን መስፈይ መካይን ወይ ከዓ ማሽናት ኣለዋ፡፡ ካብ ብሓይሊ ኤሌክትሪክ ዝሰርሓ መስፈዬ ማሽናት እዚኣ እያ፡፡ ብማኑዋል ዝሰርሓ መስፈዬ እውን ኣለዋ፡፡

እዚ ናይ ቤተ ክርስቲያን ከባቢ እዩ፡፡ ምእመናን ፃዕዳ ናይ ቤተ ክርስቲያን ክዳኖም ተኸዲኖም ይርአዩ ኣለዉ፡፡ ካብዚ ብዝሒ ህዝቢ ንርድኦ እዚ ምስብሳብ በዓለ ንግሲ እቲ ታቦን ንምኽባር ምኳኑ እዩ፡፡

ዝተሓፀቡ ጫማታት ኣብ መድረቒ ቦታ ተሰቒሎም ኣለዉ፡፡ እግርና ብካልስን ብመንገድን ምኽንያት ብዝፈጥሮ ሙቐት ኣብ ጫማ ሕማቕ ሽታ ስለዝፍጠር ብዝተኻእለ ንፅህና ጫማ ሕልው ክኾን ይግባእ፡፡

ናይ ቡና ፍንጃል ዕምበባ ዘለዎ ብቆፃልን ቀይሕን ስእሊ ኣብ ፃዕዳ ቀለም ዝተሰኣለ ኮይኑ መትሓዚኡ ፃዕዳ ዕምበባ ቀይሕ ብቆፃል ዘለዎ እቲ ቡና ተቀዲሑ ጨና ኣዳም ኣትዩዎ ።

እቲ ጎደና ብድሙቕ ሰማያዊ ዝተቐብአ መናድቕ ዝተኸበበ እዩ። ኣብቲ ጽርግያ ካብ ዕንጨይቲ ዝተሰርሐ ኣፍደገን ደረጃታት እምንን ይርአ፣ ብድሕሪት ድማ ጻዕዳ ገዛ ኣሎ። እዚ ትርኢት እዚ ናይ ሰላምን ጥንታዊነትን ስምዒት ይህብ።

መፃሕፍቲ ኣብ ምምሃር ምስትምሃር ዘለዎም ግደ ዓብዪ እዩ፡፡ ተመሃሮ ገዛ ዕዮ ክሰርሑን ብዝልዓለ ዑምቀት ከፅንዑን እንተኾይኖም መመሃሪ መፅሓፍ ግድን የድልዮም፡፡

እዞም ሰብኣይ ናይ ኢትዮጵያ ብሮድካስት ሓላፊ ዝነበሩ ኣይተ ዘርኣይ ኣስገዶም እዮም፡፡ ዘሕዝን እዩ፡፡ እዞም ሰብ ኣብ ትግራይ ብዝነበረ ውግእ ተወጊኦም ካብ ዓለም ተፈልዮም እዮም፡፡

ዘይሃሰሰ ፍቕሪ ዝብል ዘርእስታ ምስሊ ፍቑራት ዘለዋ መፅሓፍ ትርአየና ኣላ፡፡ ናይዛ መፅሓፍ መዳለዊ ኢንጅነር ፈንቅል ተስፋማርያ ምዃኑ ኣብ ሽፋና ዘሎ ፅሑፍ ይነግረና፡፡

ኣብዚ ስእሊ ቡዝሓት ደቂ ኣንስትዮ ኣብ ጽርግያ ኮፍ ኢለን ይርኣያ። ንመብዛሕትአን ኣእዳዎምን ገጾምን ዝሽፍን ሕብራዊ መሸፈኒ ርእሲ ተኸዲነን ኣለዋ። እተን ደቂ ኣንስትዮ ኣብ መንፈሳዊ ወይ ማሕበራዊ ምትእኽኻብ ዝርከባ እየን። እዚ ናይ ሙስሊም ሃይማኖታዊ በዓል እዩ።

ዝተዓሸጉ ናይ ነብሲ ሳሙናታት ኣለዉ፡፡ ኣብ ከባቢና ሰብ ብናይ ክዳን ሳሙና እዩ ዝሕፀብ፡፡ ንነብሲ መሕፀቢ ኢሉ ዝፈልዮ ሳሙና የለን፡፡ ኣነ እውን ከምኡ እየ፡፡

ጽቡቕ ስምዒት ዘለዎም ክልተ ኣረጋውያን ኣብ መንበር ኮፍ ኢሎም ብሓጎስ ይስሕቑ ኣለዉ። እቲ ሰብኣይ ኣብ ኢዱ ሸዊት ሒዙ ኣሎ፡ እታ ሰበይቲ ድማ ሕጉስ ገጽ ኣለዋ። እዚ ድማ ህይወት ናይ ሓጎስን ምቕላልን ስምዒት ዘርኢ እዩ።

ተመራዓውቲ ዝኽደንዎ ክዳን ፍልይ ይብል እዩ፡፡ በቲ ፍሉይ ክዳኖም ከዓ ዝኾነ ሰብ መርዑት ምዃኖም ይፈልዮም፡፡ ካብቶ ፍሉይ ክዳን መርዑ ከዓ ካባ ሓደ እዩ፡፡

ኣብቲ ስእሊ ውሑዳት ደቂ ተባዕትዮ ኣብ መንገዲ ይረኣዩ። ሓደ ካብኣቶም ኣብ ርእሱ ቆሎ ወይ ኣሕምልቲ ዝመስል ዓቢ መትሓዚ ሒዙ ይርከብ። ኣብ ድሕሪት ጻዕዳ ቶዮታ መኪና ኣላ፡ ሰባት ድማ ኣብ ዙርያኦም ደው ኢሎም ይዕዘቡ ኣለዉ።

ካብ ናይ ትራንስፖርትን ተሽከርከርትን ዓይነታት ዝኾና ዓበይቲ መካይን ነዚአን ይመስላ፡፡ እዘን ከምዚአን ዝበላ መካይን ንናይ ሕርሻ ስራሕቲ ኣሳልጦ ዝህባ ኮይነን ዓፀድቲ ትራክተራት ይባሃላ፡፡

ቀጠልያ ቀለምን ብቀይሕ ዝተኸፈፈት ጫማን ኣብ ጻዕዳ መደርደሪ ኮፍ ዝበለት ደስ እትብል ናይ ገዛ ጊዚያዊት ዕንበባን ይረኣዩ። ጽቡቕ ተኽሊ ኣብ ቅድሚት ኮፍ ኢሉ ጽሩይን ተስፋ ዝህብን ስምዒት ይሕብር።

ሳዕሪ ኣዋልድ ዝበሃል ዓይነት ነዊሕ ሳዕሪ ደሪቑ ይዕፀድ ኣሎ፡፡ እዚ ንኽዳን ገዛ ዘግልግል ዓይነት ሳዕሪ እዩ፡፡ ንከፍቲ ምግብነት ብዙሕ ዝምቹ ኣይኮነን፡፡

ሓንቲ ጓል ኣንስተይቲ ኣብ ሓንቲ ናይ ሕክምና በዓልቲ ሞያ ቀሪባ ምኽሪ ወይ ምርመራ ትገብር ኣላ፡፡ ከም ኣነ ግን እቲ ጉዳይ ናይ ምኽሪ ነገር እዩ ዝመስል፡፡

ብዙሓት ተማሃሮ ኣብ ሓደ ክፍሊ ኣብ ወንበሮም ኮፍ ኢሎም ይረኣዩ። ኩሎም ተምሃሮ ናብ ኣንፈት መምህር ይጥምቱ ኣለዉ። ገሊኦም ድማ ብሃንቀውታን ኣቓልቦን እዮም። ብሓፈሻ ስሚዒት ናይቲ ምስሊ ፍቕርን ተስፋን ንትምህርቲ እዩ።

ዕጥቃዊ መካይን ፣ እተን መካይን ብባንዴራ ኢትዮጵያ ዝተሸለማ ኮይነን፡ ዩኒፎርም ዝለበሱ ወተሃደራት ኣብ ልዕሊአን ይረኣያ። ኣብ ድሕሪት ህንጻታት ከተማን ኣለዉ። ናይ ሃገራውነትን ሓይልን የርድእ።

አብ ሃገርና ካብ ዘለዎ ዓበይቲ ትካላትሓደ መከላከሊያ ሰራዊት እዩ። እዚ እንሪኦ ዘለና ናይ ኢትዮጲያ ፊዴራል መከላከሊ ሰራዊት አርማ እንትኮውን ብተወሳኪ እውን ናይ ኢትዮጲያ ባንዴራ ዘሓዘ ዘሪኢ ምስሊ እዩ።

እዚ ኣካል ጉዱኣት ኣካላት ወገናትና ከም ሓገዝ ኣካሎም ኮይኑ ዘገልግል እዩ፡፡ ጉድኣቶም ኣብ እግሪ ንዝኾነ ኣሕዋት በዚ ተደጊፎም ይኸዱን ሓገዝ ይኾኖምን፡፡

ፃዕዳ ክዳን ዝተኸደኑ ሰለስተ ሰባት ንዝነድድ ሽግ ከቢቦም እቲ ራብዓይ ድማ ነቲ ሽግ ይሳገር ኣሎ፡፡ እዚ ስርዓት ዓኾዓኾዃይ ንብሎ ናይ መስቀል በዓል ባህሊ እዩ፡፡